እዞም ንርኦም ዘለና ናይ ሃይማኖት ኣባትት ኮይኖም ደስ ዝብል ናይ ቤተ እምነት ኣልባሳት ወይ መጋየፅታት ለቢሶ ይራአይና ኣለው ይኩን እንበር ሞቆምያ ሕዞም እዳዘመሩ ከም ዘለው ንርኢ።

ዋና ከተማ ናይ ትግራይ መቐለ እያ፡፡ እታ ሓወልቲ ድማ ናይ ብዙሓት ንዓዶምን ንህዝቦም ክቡር መስዋእቲ ዝኸፈሉ ጀጋኑ ተጋደልቲ መቓብር እዩ፡፡

እዚ ከባቢ ካተፈጥሮ ዝተረከቡ ኮይኖብ ብጣዕሚ ጎቦታት ሜዳታትን ሩባታት ዘለዎ ኮይኑ ሕብሩ ድማ ቀይሕ ሕብሪ ዘለዎ ኮይኑ ኣብቶም ጎቦታት ድማ ግመ ይረኣ ኣሎ።

እዚ አብ ዕዳጋ ሸቀጣሸቀጥ ዝሽየጠሉ ቦታኮይኑ ካብ ዝረአዩ ዘለዉ፡- ቡና፣ ፈርኔሎ፣ ጥስቲ፣ ሳሙና ፣ ኦሞ፣ መሽረፈት፣ መንከሽከሽ፣ ፌስታልን ካልኦትን ይርከቡዎም፡፡

ኣብዚ ምስሊ ሰለስተ ደቂ ኣንስትዮ ማይ ክቀድሓ ይረኣያ። ብጫ ጀርካናት ኣብ ኢዶምን ሒዞን ካብ ሩባ ወይ ወሓዚ ማይ ይመልእዎ ኣለዉ። ገለ ካብኣተን እግሮን ኣብ ማይ ኣእትየን ይረኣያ ኣለዋ።

እዚ ዝተለጠፈ ቦርድ ዓይነት መፋለጢ ኮይኑ ናይ ዞባ ሰሜን ምዕራብ ማእኸላይ ቤት ፍርዲ ምድብ መጋባእያ ሽረ ቢሮ ምዃኑ ዘመላኽት እዩ፡፡

መስተታት፡- መስተታት ብመሰረት ዘለዎም ትሕዝቶ ኣልኮላዊ መስተታትን ልስሉስ መስተታትን ተባሂሎም ኣብ ክልተ ይኽፈሉ፡፡ ካብ ኣልኮላዊ መስተ ዝባሃሉ ከም ዋይንን ቢራ እዮም፡፡

እዚ አብ ከተማ አክሱም ዝርከብ ፋብሪካ ሳሙና ፋኑስ እንትኸውን መካበቢያ እቲ ትካል አብ ርእሱ ስብርባር ጥርሙዝ ዝተገበረሉ እንትኸውን ዝተወሰነ ክፋሉን ፅሑፋ ነቲ ትካል ዝገልፅን ይሕብር።

መፅሄታት ኣብ ዝተፈላለዩ ዛዕባታት ዘተኮረ እዋናዊ ሓበሬታ ንመንበብቶም የብፅሑ፡፡ ኣብ ሃገርና ካብ ዝርከቡ መፅሄታት ንእኒ የሐበሻ ወግ፣ ፍትህ፣ ኣዲስ ጊዜ ከም ኣብነት ምጥቃስ ይከኣል፡፡

እዚ ኣብ እስክሪን እንምልከቶ ዘለና ምስሊ ናይ ስኒ መፋልለጢ ኮይኑ ንትሓከምቱ ብ ዝተመጣጠነ ዋጋ ሕማም ብዘይብሉ ኣገልግሎትን ዘገልግል ትካል ባቢ ናይ ስኒ ሕክምና ከም ዝኮነ ይሕብረና ኣሎ።

እዚ ስእሊ ሬክ ዝበሃል ናይ ሕርሻ መሳርሒ ዘርኢ እዩ። እቲ ረይክ ነዊሕን ዝጠወየን መትሓዚ ኣለዎ። ኣብ ማእከሉ ብጫ ሕብሪ ዘለዎም መትሓዚ ኣለዎ። ጫፍ እቲ ረይክ ካብ ብረት ዝተሰርሐ ኮይኑ ትሕቲኡ ብዙሓት በላሕቲ ኣስናን ተቐሚጦም ኣለዉ።

አብ ኢትዮጲያ ካብ ዝርከቡ አልባሳት ሓደ ጥልፊ እዩ። ጥልፊ ናይ ኢደ ጥበብ ሙያ ሓደ ኮይኑ መብዛሕቲኡ ሕብረተሰብና ዝክደኖ ዓይነት ክዳን እዩ። እዚ ንምልከቶ ዘለና እውን ዝተጠለፈ ነፀላ ዘሪኢ ምስሊ እዩ።

ናይ ቀደም ናይ ሓንቲ ወላዲት ፎቶ ግራፍ ይረአ ኣሎ፡፡ እዚ ፎቶ ብፃዕዳ ኮይኑ እተን ወላዲት ናይ እዝኒ ፍለሽ ወይ ድማ ብሪ ኩትሻ ዝገበራ እየን፡፡

ናይ ኢትዮጽያ ጀነራል ሳሞራ ዮኑስ ኣርማ ናይ ጀነራልኣብ ማእገሩ ኮይኑ ብድሕሪቱ ብቀይሕ ተለጠፈ ዘለዎ ክዳኑ ናይ መከላለያ ኣብ ታሕቱ ናይ መከላከያ ኣርማ ሚግን ሚሳኤልን ዘለዎ ምስሊ ኣብ ትሕቲኡ ተቀሚጡ ኣሎ።

እዚ ናይ ትግርኛ ተፃወቲ ሞዝቃኛ ኮይኑ ኣብራሃም ገመድህን ዝበሃል ኮይኑ ብተወሰኪ እውን ማቻ ይስምዓነሎ ዝብል ብጣዓሚ ድስ ዝብ ል ደረፊ ከም ዘለዎ ዝተፈላላዩ ደርፍታትግራኛ ከም ዘለወ ንፍልጥ።

እዚ ናይ ቤሮ ኣቁሑት መሳርሕታት ኮይኑ ከም እርሳስ፣ መቅቢእ በየሕብርታቶም ተዘጋጅየም ከም ዘለው ንሱ ድማ ንእስእሊ መፃባብቂ ዝጠቅሙና መቅብእታት እዳተበሃሉ ከም ዝፅውዑ ንተመሃሩ እውን ዝጥቀምሎም እዩም።

ካብ ናይ ቀደም ስእልታት ባህልታት ዘርኢ ፀሊም ሕብሪ ዘለዎ ማሕበረሰባት ተኣኪቦ ተበረኪኮም ጠጠው ኢሎም ብደንቢ እንዳሳዕስዑን ኮይኖም ኮበሮ ሒዞም እወን እንዳዘለሉ ዘርኢ ምስሊ እዩ።

ናይ ኣወዳት ናይ ክዳን ምርኢት ኮይኑ እቲ ወዲ እርሳስ ስረ ብ ፃዕዳ ትሸርትን ፀሊም ጃኬት ጌሩ ኣብ መድረክ ብቀይሕ ዝተነፀፈ ምርኢቱ የርኢ ኣሎ።

ትራንፖርትን ተሽከርከርትን፡- ደቂ ሰባት ካብ ቦታ ናብ ቦታ ስራሕቶም ንምስራሕ ብቅልጣፈ ካብ ዘጓዓዕዙ ዓይነታት ትራንስፖርትን ተሽከርከርትን ሓንቲ ሚኒባስ መኪና እያ፡፡

እዚ አብ እስክርን እንምልከቶ ዘለና ምስሊ ናይ ኢትዮጵያ ስታቲክስ አገልግሎት ማሕበር መግለፂ አርማ እዩ አብ ማእከሉ ዝተፈላለዩ ሕብሪ ከም ሰማያዊ ቆፃል ቡኒ ንምልከት አለና::

እዚ ናይ ስፒል መተሐዚ ባኮ ኮይኑ አብ ውሽጡ ሽዎ ስፒል ዘለዎ እንትኸውን ነዝተፈላለዩ ወረቀትን ፅሑፋትን ናብ ሐደ ንምጥባቅ ይጠቅም። ከምኡ ውን ጠረጴዛ አሎ።

እዚ ናይ ማይ ኳዓቲት ማሽን ማይ እንዳኳዓተት ዘርኢ ኮይኑ አርባዕተ ሰባት ናይ ስራሕ ኮምፕላሴን ተከደኖም ደው ኢሎም አለዉ እቲ ሓደ ድማ አብታ ማሽን ደይቡ ይሰርሕ አሎ፡፡

እዚኦም ናይ ትግራይ ናይ ሙስሊም ጉዳያት ቤት ምክሪ ዋና ፀሓፊ እንትኮኑ ቆቢዕ ገይሮም አብ ኢዶም ማይክሮፎን ሒዞም ዝኮነ አኬባ እንዳመርሑ ይመስሉ፡፡

ብመንፈስ ዝሕገዝ ዳግም ሰናይ ዝበሃል ባህላዊ ሕክምና ተሓኪሙ ዝድሓነ ይከፍል ተሓኪሙ ዘይድሓነ ድማ ኣይከፍልን ዝብል ናይ ብሃላዊ ሕክምና ቤት እዩ።

መሸላን ዕልቦን /ዕፉን/ ካብ ዘርኢታት ሓደ ኮይኑ ጥረ እክሊ እንዳተባሃሉ ዝፍለጡ እዮም። ወዲ ሰብ ጠቢሱ ይኩን ኣጥሕኑ ድማ ንምግብነት ይጥቀመሎም።

ካብ ዓይነታት መሳርሒ ናይ ገዛን ናይ ሕርሻን ሓድ ኮይኑ መትሓዚ ካብ ዕንፀይቲ ዝተሰረሐ እዩ እቲ ርእሱ ድማ ካብ ብረት ዝተሰረሐ ኮይኑ ኣፍ ኩቱ ወይ ክልተ ኣፉ እንዳተባሀለ ይፅዋዕ።

ኣብ ገዛ ካብ ዝነብሩ እንስሳታት ሓደ ከልቢ እዩ፡፡ ከልቢ ናይ ዋንኡ ገዛ ይሕልው ማለት እውን ንሌባ ይከላኸልን ድቃስ ከይወስደካ የንቀሐካን፡፡

ከተማ ኣዲስ ኣበባ ናይ ኣፍሪካ መዲናን ናይ ሃገሪና ዋና ከተማን ምኳና ዝፈልጥ ኮይኒ ዘተፈላለዩ ዓበይቲ ደረጃኦ ዝሓለዉ ህንፃታት ዝተፈላለያ መኪናታትን ሞተራትን ይራ ኣያ ኣለዋ::

ንምንባር ኣዝያ ጥዕምቲን ፅብቅቲን ምችውትን ዝኮነት ከተማ እያ ኣብዚ እንርእዮ ዘለና ድማ ኣብቲ ከተማ ብዓል መስቀል እናተከበረ እዩ ዝርከብ ብዙሓት ሰባት ድማ ንርኢ ኣለና። ከተማ ኣክሱም ትብሃል።

ናይ ኢ/ያ ናይ ሜይቴክ ላዕለዋይ ሓላፊ ዝነበረ ሜ/ ጀነራል ክንፈ ዳኘው እዚ እዩ፡፡ ጀ/ ክንፈ ዳኘው ኣብ እዋን ኩናት ትግራይ ኣብ እስር ቤት ዝፀንሐ እዩ፡፡

ካብ ናይ ገዛ ኣቑሑ ሓደ ዝኾነ ዝተወደአ ናይ ፈሳሲ ሳሙና መትሓዚ ይረአ፡፡ እዚ ጎማ ናይ ሓደ ሊትር ፈሳሲ ሳሙና መትሓዚ እዩ፡፡

ኣብቲ ስእሊ ሓደ ዓቢ ጎማ መትሓዚን ጥርሙዝ ብርጭቆን ኣብ ሓደ ጠረጴዛ ይርአ። ኣብ ውሽጢ ኣዝዩ ብጫ ወይ ሕብሪ ዘይብሉ መስተ ኣሎ። እዚ መስተ ኣብ ኢትዮጵያ ልሙድ ኮይኑ “ቡል” ተባሂሉ ዝጽዋዕ እዩ።

ቀይሕ ልስሉስ ስጋ ብደቂቁ ዝተከትፈ ናይ ክትፎ ኣከታትፋ ዝተከትፈ ኣብ ሰማያዊ ጎማ መሊኡ እቲ ጎማ ኣብ ሰራሚክ መክተፊ ኮይኑ ኢና ንርኢ ዘለና ።

እዚ ካብ ዝተፈላለዩ ነገራት ማለት ካብ ቆርበት፣ ውፅኢት ዕንፀይቲን ከሚካላትን ዝስራሕ ፀሊም ሕብሪ ዘለዎ ጫማ እንትኸውን መብዘሐትኡ ግዜ ምስ ሱፍ ዝግበር እዩ።

ጋዜጣን መፅሓፍትን፡- ካብ ዓይነታት ጋዜጣን መፅሓፍትን ዝኾኑ ብዙሓት መፅሓፍቲ ብዙሓት ተመልከቲ ወይ ከዓ ተዓዘብቲ እንዳተመልከትዎም ይረአ፡፡ እዚ ቦታ ናይቲ መፅሓፍቲ ኤግዝቪሽን እዩ፡፡

ምግብታት፡- ካብ ዓይነታት ምግቢ ሓደ ዳቦ እዩ፡፡ ዳቦ ንዓበይቲ ኮነ ንቆልዑት ብመልክዕ ሳንዱች፣ ብመልክዕ ፍርፍርን ብጥርሑ ብሻሂን ክብላዕ ዝኽእል ጥዑም ምግቢ እዩ፡፡

እዚ ኣብዚ ምስሊ ከምእንርእዩ ዘለና ሰለስተ ንእሽተያት ቆልዑ ይራኣያ ኣለዋ። እዘን ንእሽተያት ቆልዑ እንዳተፃወታን እንደሳሓቃን ኣለዋ። እቲ ከባቢ ናይ ገጠር ቀልዑ ይመስላ።

ኣብ ወሰንቲ ቦታታት ከባቢ ጠቋሚ ከባብታት ይቕመጡ እዮም፡፡ እዞም ምልክታት በበይ ናበይ ክጐዓዙ ከምዝኽእሉ ዘመልክቱ ወሰንቲ መራሕቲ መንገዲ ኮይኖም የግልግሉ፡፡

እዚ አሕመድ ሽዴ ሚኒስትሪ ፋይናንስ ኢትዮጵያን ሓደ ናይ ደገ ዜጋን ዝኮነ ስምምዕ እንዳተፈራረሙ ዘርኢ ኮይኑ ብድሕሪቶም ናይ ኢትዮጵያ ባንዴራ አሎ፡፡

ኣርኮላዊ መስታት ብጣዕሚ ኮዳእቲ እትከውኑ ኣብዚ ዝንሪኦም ዘለና ናብ ብርጭቆ ተቀዲሖም ዝተዳለዊ ኣርኮላዊ መስተታት እዮም ።ኣርኮላዊ መስተታት ንዝተፈላለዩ ሕማማት ከቃሉዑና ይክእሉ እዩም።

ኣብቲ ስእሊ ሓደ ጻዕዳ ፈረስ ሕብራዊን ባህላውን ኣልከ ተኸዲኑ ይርአ። እቲ ፈረስ ኣብ ርእሱን ኣካላቱን ቀይሕ ጸጉሪ ዘለዎ ጌይሩ ኣብ ሕቖኡ ድማ ሕብራዊ ጸጉሪ ርእሲ ተሸፊኑ ኣሎ። እቲ ስእሊ ባህላዊ ወይ መንፈሳዊ ድግስ ምኳኑ የምልክት።

እዚ ቦርሳ እዩ፡፡ ቦርሳ ንተምሃሮ ደፍተርን መፅሓፍን መትሓዚ ይጠቅም፡፡ ከምኡ ውን ንላብቶኘ ኮምፒተር መትሓዚ፣ ናብ ጉዕዞ ኣብ ንኸደሉ እዋን ውን ቅዳውንቲ መትሓዚ ይጠቅም፡፡

እዚ ኣገልግል ኣብ ትግራይ ካብ ዝስርሑ ባህላዊ እደ ጥበባት ስፈ እዩ፡፡ ውፅኢት ስፈ ብብዙሕ ዓይነትን ዲዛይንን ይስፈይ ወይ ከዓ ይስራሕ፡፡ ካብ ሃሪ፣ ላኻን ግርምትን፡፡

አብ ሐደ መንደር አብ እግሪ ቆም ጠጠው ዝበላ መካይን እንትኾና ብመጠነን ንእስ ዝበላ ተሽከርከርቲ እንትኾና ዝተፈላለዩ ግልጋሎት ዝህባ ዓይነት ተሽከርከርቲ እየን።

ኣብዚ ዝረአ ዘሎ እምኒ ንኣሽተይ ቀዳዳት ወይ ጕድጓድ ተቖሪጾም ይረኣዩ። እዞም ቀዳዳት እዚኣቶም ብቐጥታ ኣብ መንደቕ እምኒ ተቖሪጾም ይርከቡ። እቲ መንደቕ ብተፈጥሮኣዊ ጽባቐን ቡናዊን ቀጠልያን ሕብሪ ዘለዎም ተኽልታትን ዝተሸፈነ እዩ።

ፃዕዳ መኪና አብ ቅድሚታ ዕንበባ ተገይሩዋ አብ እስፓልት ጠጠው ኢላ ትርአ፡፡ እዛ መኪና አርባዕተ ጎማ ተሽከርካሪ አለዋ፡፡ አብ ጎኒ እታ መኪና ከዓ ዝተፈላለዩ ሓምላዎት ሳዕሪታት ከም መናፈሻ መልክዕ ተተኪሎም ይረአዩ፡፡ አብ ቅድሚ አ ህንፃ ይርከብ፡፡

ባህሊ ናይ ሓደ ሕ/ሰብ መግለፂ መንነት እዩ፡፡ እታ ጓል ኣነስተይቲ ብመመላኽዕን መጋየፅን ተጠቒማ ብናይ ባዕላ ፋሽን ፀጉራ ኣትሒዛን ባህሊ ዓዳ ተርእይ ኣላ፡፡

ንሃገርናን ኢሉ እውን ንክልልናን መግለፂ ባህልናን ሃይማኖትናን ዝኮነ ባኢድ ዝስራሕ ናይ ሓበሻ ክዳውንትን ስእልን ናይ ኣማልክቲ ማለት እውን ስእለ ኣድህኖ ዝሽየጠሉ ዝከፋፈለሉን ብቆርቆሮ ዝተሰርሑ ገዛውቲ እዮም::

መራራ ጉዴና ናይ ኦሮሞ ፓለቲከኛ እዩ፡፡ መራራ ጉዴና ቀይሕ ሰብአይ ኮይኑ፤ ክዳውንቱ ከዓ ጅኑስ ተከዲኑ ይርአ፡፡ መራራ ጉዴና ብዙሓት ፓለቲካታት ዘቅርብ ሰብአይ እዩ፡፡

ናይ ገዛን ናይ ቢሮን ኣቕሑት ካብ ዝባሃሉ ወንበርን ጠረጼዛን ይጥቀሱ፡፡ ወንበር ናይ ቢሮ ስራሕቲ ንምስራሕ ምችው ከፍ መበሊ እዩ፡፡ ጠረጼዛ ድማ ላብቶብ ንምቕማጥ ይጠቅም፡፡

ንደቂ ሰባት መስረታዊ ነገራተ ካብ ዝበሃሉ ሓደ ክዳን እዩ። አብዚ ንምልከቶ ዘለና ዝተፈላለዩ ዓይነታት ክዳን ተሰፊዮም ንተጠቀመቲ ዝቀረበ ክዳውቲ እዩ።

እዚ ምስሊ መእተዊ ናይ ሓደ ቤት ትምህርቲ ዕጹው ኣፍደገ ዘለዎ እዩ ዘርኢ። ኣብ ጐድኒ ጽርግያ ሓጹር ደው ኢሉ ኣብ ልዕሊኡ ድማ ባነር ዝተደገፈ ሓጹር ኣሎ። ኣብቲ ባነር ዘሎ ጽሑፍ ስም እታ ቤት ትምህርቲ ይጠቅስ።

ናይ ኢ/ያ ጠ/ሚኒስተር ዶ/ር ኣብይ ሓዊሱ ብዙሓት ባለስልጣናት ኣብ ዝተረኸብሉ "የኢትዮጵያ ሰነደ ሙዓለ ንዋዮች ገበያ " ዝብል መርሀ ግብሪ ብቃጭል ክጅመር ዘርኢ እዩ፡፡

ናይ ዝተፈላለዩ ቅርፃ ቅር' ባህላዊን ዘመናዊን ዘኮኑ ዝሽየጠሉ ድካን ኮይኑ ከም ቅርፂ ሓወልቲ ስፈ ብላካን ካኦትን ሰብ ደው ኢሉ ኣብ ኮብልስቶን ኣሎ።

ሱፐርማርኬት ኣቕሑት ዝባሃሉ ኣብ ሚኒ ከምኡ ውን ዓበይቲ ሱፐርማርኬት ዝሽየጡ ኣቕሑት እንትኾኑ ንኣብነት ከም ሎሽን፣ ሻምፓ፣ ዝተዓሸጉ ሳሙናታን ዝተዓሸጉ ናይ ታኒካ ምግብታትን ይጥቀሱ፡፡

ሰባት መስርዕ ተሰሪዖም ደው ኢሎም ገሊኦም ድማ ኮብልስቶን እናሰርሑ ኮፍ ኢሎም ደው ኢሎም እናውግዑን ዘርኢ ምስሊ ኢና ንርኢ ዘለና ።

እዚ ምስሊ እዙይ ናይ ዕዳጋ ዝሽየጡ ሓፃዊን ከም መቁሎ ጥስቲ መኩዓቲ መክደን መጎጎ ካልኦት ንዕለታዊ ናብራና እንመርሓሉ ዓይነት ሸቀጣ ሸቀጥ እዩም።

ካብ ገዛ ኣቑሑት ዝኾኑ ሓደ መፍቱሕ ወይ ቁልፊ እዩ፡፡ ቁልፊ ንናይ ስራሕ ቢሮ መዕፀዊ፣ ንካንሼሎ መዕፀው፣ ንብዙሓት ምስጥራዊ ኣቕሑትና መዕፀዊ ይጠቅም፡፡

ጫማ ሓፈሻዊ ሽም ኮይኑ ብዝርዝር ግን ጫማ ድፉን፣ ነፀላ፡ ኮዮ፣ ጥልፍልፍ፣ ናይ ደቂ ኣንስትዮ፣ ናይ ደቂ ተባዕትዮ እናተባህለ በብዓይነቱ ይፈላለ፡፡

ኣብ ሃገርና ብዙሓት መዕርፎ ነፈርቲ ኣለዎ፡፡ ካብዞም ድማ ናይ ኣኽሱም መዕርፎ ነፈርቲ ሓደ ኮይኑ ሽሙ ድማ ሃፀይ ዮሐንስ 4ይ መዕርፎ ነፈርቲ ይበሃል፡፡

እዚ ናይ መፃባበቂ ናይ ፅግሪ ቅበኣት ከም ኡእውን ናይ ነብስ ቅባኣትን ይረኣየና ኣሎ። ይኩን እንበር እቲ ቆፃሊ ነገር ናይ ፅግሪ እንትከውን እቲ ሮዛ ዓይነት ከ ናይ ምንታይ?

ናይ ዝተፈላለዩ ቢራ ስእሊ ኮይኑ ከም ሜታ፣ ሓረር ቢራ ካልኦትን ቢራታት ኣብ ሃገርና ዝምረቱ ብፅሬትን ብቅዓት ናይ ኣልኮላዊ መስተታት እዮም ።

ፍልጠትን መረዳእታን ብብዙሕ መንገዲ ካብ ናብ ክመሓላለፍ ይኽእል፡፡ በዚ መዳይ ናይ ሕትመት መፃሕፍቲ ካብቶም ዋና መመሓላለፌ ፍልጠትን መረዳእታን ብቐዳምነት ዝጥቀሱ እዮም፡፡

አብዚ ዕዳጋ እነሪኦ ዘለና ጌሾ እናተባህለ ዝፍለጥ ዓይነት ተክሊ ኮይኑ መብዛሕቲኢ ግዜ ንስዋ እንጥቀመሉ ዓይነት ተክሊ እዩ ። አብ መላእ ትግራይ ዝቦቅል ኮይኑ ብአብዛሕ ድማ አብ ሓሓይለ ዝበሃል ዓዲ ይቦቅል።

ካብ ዓይነታት ኣትክልትን ኣሕምልትን እቲ ንጥዕና ደቂ ሰባት ኣዝዩ ኣገዳሲ ዝኾነ ሓደ ካሮት እዩ፡፡ ካሮት ብፍሉይ ንናይ ዓይኒ ፅሬት ልዑል ተራ ኣለዎ፡፡

ኣብ ኣኽሱም ኣብ ደቡባዊ እግሪ ማይ ኩሖ ዝተባህለ ጎቦ መካነ መቃብር ባዜን ዝብሃል ታሪካዊ ቦታ፡፡ ኣብዚ ንመቓብር ተባሂሎም ዝተዳለው ናይ ከውሒ ፅርበታት ተዃዒቶም ተረኺቦም እዮም፡፡

ዝተዓፀደ ጣፍ ኣብቲ ዓውዲ ብምግባር ሓምሽተን ልዕልይኡን ዝኮኑ አብዑርን ኽልተ ሰባት ኮይኖም ኣብ ምዝባጥ ኣለው። ዝተዓፀደ እክሊ ዝዝበጠሉ እንታይ ወቅቲ እዩ?

ሃገረ ኤርትራ ኣብ ኣስመራ ዝርከብ ሓደ ኢንተርናሽናል መዕርፎ ነፈርቲ ዘለዋ እንትኾን እዚ መዕርፎ ነፈርቲ ኣስመራ ኢንተርናሽናል መዕርፎ ነፈርቲ ተባሂሉ ይፅዋዕ፡፡

እዛ ባጃጅ አብ ፅርግያ ደውላ ፅዕናቶ ዘላ ድማ ዓብይ ጎማ እዮ ።ብተወሳኪ ድማ ሐደ መንእሰይ ሳይክል ሒዙ አብቲ ፅርግያ ደው ኢለቩ አሎ ።

ዝገርም ነገር እዩ፡፡ ኣብ ሓደ ናይ መፋለጢ ታፔላ እዩ ተፃሕፉ ዘሎ፡፡ እቲ ፅሑፍ ከዓ ፎቶ ሕማሶ ዝብል ደሚቅን ፍሩይን ዝተፃሕፈ መፋለጢ እዩ፡፡

እዚ ምስሊ ናይ አዲስ አበባ ዩኒቨርሲቲ ማስታወቅያ ሰሌዳ ኮይኑ ብፃዕዳ ፅሑፍ አብ ሰማያዊ ሰሌዳ ዝተፀሓፈ እዩ፡፡ እቲ ናይ ማስታወቅያ ሰሌዳ እቶም ናይቲ ኮሌጅ ናይ ስራሕ ክፍሊታት አበይ አበይ ምኳኖም ዝሕብር እዩ፡፡

እምብልታ ባህላዊ ናይ ሙዚቃ መሳርሒ እዩ፡፡ እዚ መሳርሒ ኣብ መርዓ ከምኡውን ኣብ ሃይማኖታዊ በዓላት ኣብ ግልጋሎት ይውዕል፡፡ ድምፁ ድማ ምቑር እዩ፡፡

ኣብ ትግራይ ካብ ዝርከቡ ኣዝዮም ጥዕማትን ባህላዊን ዝኾኑ ምግብታት ሓደ ጥሕሎ እዩ፡፡ ጥሕሎ ኣብ ከባቢ ዓጋመ ብበዝሒ ዝብላዕ ምግቢ እዩ፡፡

ኣብ ናይ ኤሌክትሮኒክስ ኣቕሑት ካብ ዝምደቡ ማሽናት ሓደ ፊሪጅ እዩ፡፡ ፊሪጅ ምግቢን ዝስተዩ ፈሰስቲ ነገራት ንምዝሓል ይጠቅም፡፡ ንኣብነት ንፀብሒ፣ ንለስላሳን ስጋን ንኸይበላሾ ይገብር፡፡

ብዝተፈላለዩ መፀባበቕታትን መመላኽዕታትን ዝተዛጋጀወ መድረኽ ይረአ ኣሎ፡፡ ኣብዚ ውፅኢት ኢደ ጥበብ ስፈታት ኣርቴፊሻል ዕንበባታትን ዝመልከዐ እዩ፡፡ እዚ ንናይ ጋዓት ኘሮግራም ዝተዳለወ እዩ፡፡

እዞም እንሪኦም ዘለና ደቂ ተባዕትዮ ኩሎም ቆጣል ሕብሪ ዘሎ ኮምጣን ሸሚዝን ተከዲኖም በትሪ ሒዞም ቆፃል ኮንጎ ጫማ ረጊፆም እንዳተፃወቱ ኣለው።

ሃገርና ቡና ብምፍራይ ካብቶም ኣብ ዓለምና ቀዳሞት ዝኾኑ ሃገራት ሃንቲ እያ፡፡ ቡና ብምስታይውን ከምኡ ምስቶም ቀዳሞት ሰተይቲ ቡና ሃገራት እያ፡፡

እዚ አብ አክሱም ፅልዐ ወሰን አስፋልት ዝሎ ናይ ስደተኛታት መዕቆቢ ቦታ እዩ፡፡ አብቲ መዕቆቢ ድሕሪቱ ወሰን አስፋልት ዝተደርደረ ባህርዛፍ አሎ፡፡

ኣብ ምስሊ ንምልከቶ ዘለና ገፊሕ ሜዳ ኮይኑ ብ ቆጻል ሕብሪ ዝማዕረገ ደስ በሃሊ ትርኢት ዘለዎ ቦታ ንምልከት ኣለና። ኣብ ዙሪኡ ድማ ዓበይቲ ጎቦታት ኣለዉ።

እዚ ስእሊ ኣብ ድኳን ብዙሓት ፍርያት ጽባቐን ክንክን ጸጉርን ዘርኢ እዩ። እቲ ቀዳማይ መደርደሪ ኮኮ ባተር ሎሽን፣ ኮጂክን ቫዝሊንን ንጸጉሪ ምሕብሓብ ፍርያት ዝሓዘ ኮይኑ ብሓፈሻ እቶም ፍርያት ክንክን ጽባቐ ኣብ ድኳን ጽባቐ ከምዘለዉ ይሕብር።

ጫማ፡- ጫማ ንደቂ ሰባት ካብ ብዙሕ ጉድኣታት ንምክልኻል ዝጠቅም እዩ፡፡ ኣብዚ ሎሚ እዋን ኣብ ገጠር ኮነ ኣብ ከተማ ብዘይጫማ ዝኸይድ የለን፡፡ ከም ድፉን ኮንጎን ሸባቶን ተጠቀስቲ እዮም፡፡

ኣብ ትግራይ ብዙሓት ባህላውን ሃይማኖታውን ስርዓታት ኣለው፡፡ ካብኣቶም ሓደ መርዓ እዩ፡፡ ስርዓተ መርዓ ብመፅሓፍ ቅዱሳዊ ሓደ ንሓደ ንፍቀድ ኮይኑ ብደስ ዝብል ባህላዊ ሜላ ይኽበር፡፡

ኣብ ቀረባ እዋን ናብ ሃገርና ብኤሌክትሪክ ሓይሊ ዝሰርሓ ሳይክላት ኣትየን ኣለዋ፡፡ እዘን ሳይክላት ሃገርና ንነዳዲ ተውፅኦ ንዝነበረት ሸርፊ ወፃኢ ዘትርፋ እየን፡፡

እዚ ናይ ገዛ ኣቕሓ ኾይኑ ንዝተፈላለዩ ጥቕሚ ይውዕል፡፡ ንኣብነት ሰባት ሰውነቶም ተሓፂቦም መድረቒ ይጥቀመሉ፣ ንህፃናት ንቁሪ መከላኸልን ንደቂ ንስትዮ ድማ ኣብ ካስክ ይደርቃሉ፡፡

ገዛን መንበርን፡- ገዛ ንመንበሪ ደቂ ሰባት ብባህላውን ዘበናውን ሜላ ይስራሕ፡፡ እዚ ዓይነት ገዛ እዚ መብዛሕትኡ ኣብ ገጠር ከባቢ ብሳዕርን እምንን ዝስራሕ ኮይኑ ሳዕሪ ቤት ይባሃል፡፡

እዚ ምስሊ ካብ ናይ ክርስትና እምነት ኦርቶዶክስ ቤተክርስትያን ንመዝሙርን ማህሌትን ካብ እትጥቀመሎም ዓይነታት ንዋየ ቅድሳት ሓደ ኮይኑ ሽሙ ድማ ፀናፅል ይባሃል፡፡

እዚ ኣብ እስክሪን እንምልከቶ ዘለና ምስሊ ኣብ ዝተፈላለዩ ዱካናትን ኮስሞቲክስ እንረክቦ ዓይነት ቅብኣት ኮይኑ ዝተፈላለዩ ካብ ዝተፈላለዩ ዓይነት ዝተዘጋጀዉ ንምልከት ኣለና።

ጥንታዊ ከተማ ኣብ ዝኾነት ከተማ ኣኽሱም ዝተሃነፁ ጥንታዊ መንደቓት ኣብ ካልእ ቦታ ብዘይርከቡ ፍልይ ደቀቕታ ኣእማን ዝተነደቑ እዮም፡፡ እዚ ካብ ካልኦት መንደቓት ፍሉይ ይገብሮም፡፡

ኣብ ማሽናት ካብ ዝምደቡ ሓደ ናይ ክዳን መስፈይ መኪና ወይ ከዓ ማሽን እዩ፡፡ እዚ መስፈዬ መኪና እዚ ብክልተ ዓይነት ይሰርሕ፡፡ ብኤሌክትሪክን ብማኑዋልን ክዳን ንምስፋን ንምልጋብን ንጥቀመሉ፡፡

ዛራ ሚድያ መቀመጢ ኡ ኣብ ዋሽንግተን ዲሲ ኮይኑ ኣብ ሃገራውን ክልላውን ዓለማውን ኩነታት ዘጋጠሙ ክስተታት ፖሎቲካውን ኢኮኖሚኣውን ማሕበራው ኩነታት እናዘገበ ዘሕልፍ ሚድያ እዩ::

ጉዳይ ተመዛመልቲ ጉዳይ ናይ ድምፂ ወያነ ዕለታዊ ዛዕባ ኮይኑ ቀፂሉ እዩ፡፡ እንተኾነ ግን ተመዛመልቲ ናብ መረበቶም ክምለስሉ ዝኽእሉ ፍታሕ ክመፅእ ኣይከኣለን፡፡

እዞም ዝርኣዩ ዘለው ናይ ኢትዮጱያ ፈደራ ፖሊስ ሚንተር ተከዲኖም ደቂተባዕትዮን ደቂ ኣንስትዮን ጠጠው አሎም መራሓቶም ድማ ኣብ ቅዲሚኦም እዳራኣይጎም ንርኢ ኣለና

ኣብ ትግራይ ካብ ዝፍለጡ ኣዝዮም ውቁባት ባህላዊ ኢደ ጥበባት እቲ ሓደ ስፈ እዩ፡፡ ስፈ ብዝተፈላለዩ ዓይነታት ሃሪ ይስራሕ፡፡ መሶብ፣ ጊባቦን ሰሪሕና ንመሸጣን ንትሪስት መሕስን ይኸውን፡፡

እዚ ኣብቲ ምስሊ ዘርእየና ዘሎ ኬምስትሪ መፅሓፍ ናይ 8ይ ክፍሊ ተማሃራይ እዩ። መፅሓፍ ንተማሃራይ ፍልጠቱ ንምዕባይ ብጣዕሚ ሓጋዝን ኣድላይን ዝኮነ ነገር እዩ።

ኣብዚ ዝተፈላለዩ ሃይማኖታዊ መፅሓፍትን ሃይማኖታዊ ማዕተባት ማለት እውን ካብ ዕንፀይቲ ዝተቐረፁ ማሳቕል፣ ካብ ዕንቂ ዝተሰርሑ መድገሚያታትን እንትሽየጡ ዘለዎ ድንኳን እዩ፡፡

ናይ ኢ/ያ ካርታ ሙሉእ ብሙሉእ ይረአ፡፡ ካብ ናይ ኢ/ያ ክልላት ሓንቲ ዝኾነት ኣምሓራ እቲ ካርታኣ ሙሉእ ፀሊም ተቐቢኡ ይራኣይ ኣሎ፡፡

ጊመል ንመፅዓኛ ዝጠቅመና እንስሳ እዩ፡፡ ጊመል ልዕሊ ሓደ ሚኢቲ ኪሎ ክሽከም ይክእል እዩ፡፡ ክልተ ሰባት እቲ ሓደ ፃዕዳ ተከዲኑ እቲ ሓደ ከዓ አገልድም/ሸክሚ ናይ ጊመል እናስተካከሉ ይርከቡ፡፡

ካብቶም ንህዚቢ ካብ ቦታ ናብ ቦታ መመላለሲ ካብ ዝጠቅሙ ሓደ ዝኮነ መኪና ሚኒባስ እናተባህለት ትፍለጥ ኮይና ውሑድ ሰባትን ብምሓዝ ምነፃነት ተጋዓዕዝ እያ።

ኣብ ሃገርና ኢ/ያ ኮነ ኣብ ትግራይና ኣዝዩ ተፈታዊ ዝኾነ ባህላዊ መስናነይ መስተ ቡና እዩ፡፡ ኣብዚ ሓንቲ ጓል ኣነስተይቲ ብቡዙሕ ፈናጅል ዝተዓጀበ ዓብይ ጀበና ቡና ኣፍሊሓ ንጋያሹ ኣዳልያን ትረአ፡፡

እቲ ስእሊ ዕንጨይቲን ጽቡቕ ዲዛይን ዘለዎን መቐመጢ ቦታን ኣብ ተፈጥሮኣዊ ምድላው ዝርከብ ጠረጴዛታትን ዘርኢ እዩ። እቲ ከባቢ ብኣትክልቲ ዝተኸበበ ኮይኑ ንጹር ትርኢት ኣኽራን እዩ። ኣብ ርሑቕ ዝርከብ ሰንሰለት ኣኽራን ኣዝዩ ጽቡቕ እዩ፣ ተፈጥሮኣዊ ተኽልታትን ኣለዎ።

ኣብ ክልል ትግራይ ብዙሓት ብናይ ኣርኬኤሎጂ ምርምርን መፅናዕትን ዝተረኸቡ ብዙሓት ታሪካዊ ቅርስታት ኣለው፡፡ ንኣብነት ድማ ኣብ ከባቢ ኣኽሱም ዝርከቡ ዓይነታ ሓወልትታት መርኣያ እዮም፡፡

ካብ ዓይነታት ምግቢ ሓንቲ እንትከው እዛ እንሪኣ ዘለና ምግቢ እንጀራ ብጥብሲ ኮይና መጣዓዓሚ ድማ ጉዕ ተገይሩላ ኣሎ ብጣዕሚ ድማ ጥዑሙን ካብ ዝተፈላለዩ ሕማማት እውን ክከላከል ይክእል እዩ።

ተፈለጥቲ ሰባት፡- አትሌት ደራረቱ ቱሉ ከም አውሮፓውያን አቆፃፅራ ብ1992 ባርሴሎና ኣብ ዝተኻየ ናይ ኦሎምፒክ ውድድር ብ10 ሺሕ ሜትር አሸናፊት ብምዃን ናይ መጀመሪያ አፍሪካዊት ጓል ኣነስተይቲ አትሌት እያ።

ኣብ ትግራይ ምስላ ካብ ወለዶ ናብ ወለደ ብኣፍ እናተመሓላለፈ ዝመፀ ውርሲ እዩ፡፡ ሎሚ ሎሚ ግን ንምስላታት ትግርኛ ኣብ መፅሓፍ ሰብሲብካ ምሕታም ተጀሚሩ ኣሎ፡፡

እዛ ምስሊ ንሪኣ ዘለና ዶዘር ትበሃል መኪና ኮይና ኣብ መሰረታዊ ልምዓት ዓቢዪ ግደ ዘለዋ መኪና እያ ። ብድሕሪኣ ዘላ ድማ ሞተር ሳይክል ተባሂላ ትፅዋዕ ።

ገዛ ደቂ ሰባት ካብ ዝተፈላለዩ ሓደጋት ንምክልካል እንጥቀመሉ እትከውን እዚ እንሪኦ ዘለና ገዛ ኣብ ሸራሮ ብኣብይ ኣሕመድ ብድሮን ዝፈረሰ እዩ።

እዚ አብ ሐደ ካፌ ዝርከብ ንብረት ማለት ወንበር፣ ፅላል፣ ወዘተ ዝመሳሰሉ ዝርከቦ እንትኸውን ኮፍ ዝበለ ሰብ ከም ዘለዎን ዓብዩ ኦም ከምዘሎን ይሕብር።

ኣብ ልዕሊ እታ ኤቲኤም ማሽን ኣይኮነን ብቐትሪ ብለይቲ እውን ገንዘብ ይለኣኽ እዩ ዝብል ፅሑፍ ኣሎ፡፡ ሓቂ እዮ ናብ ሒሳብና ንዝኣተው ገንዘብ ኣዝ ዝኾነ እዋን ምውፃእ ንኽእል ኢና፡፡

ካብ ዓይነታት ተሽከርከርት ሓንቲ መኪና እንትከውን እዛ መኪና እዚ ካብ ሓደ ቦታ ናብ ካሊእ ቦታ ዝተፈላለዩ ናይ ገዛ ኣቁሕት ማለ ሰማይዊ ሕብሪ ዘለዎ ፊስቶታት ፂዒና እንዳከደት እያ ዘላ።

ኣብዚ ምስሊ ሰለስተ ሰባት ኣብ ኣገዛ ኮፍ ኢሎም ክዕልሉ ይረኣዩ። ኣብቲ መንደቕ ዝተሰቕለ ባህላዊ ነገራትን ስፈታትን ይረኣዩ ኣለው ።እዚ ገዛ ባህላውን ገጠራውን ዓይነት መንበሪ ምዃኑ የመልክቱ።

ስጋ ካብ ከፍትን ጤሌበግዒን ተሓሪዶም ዝርከብ ኮይኑ እዞም ሰባት ናይ ከፍቲ ስጋ ብዝስሕብ ኣቃማምጣ ንደቂ ሰባት ዘቅርቡ እንትኮኑ እንዳቆሮፁ ንዓዳጋይ ክሸጡ ዘርኢ እዩ።

ኣብ ኣፍደገ ትምህርቲ ቤት ናይ ኢትዮጵያን ትግራይን ባንደራ ተሳእሉ ተማሃሮ ዮኒፎርም ገይሮም ዶው ኢሎም ንክላሶም ክኣትዉ እንዳተፀበዩ ዘርኢ ምስሊ እዩ።

ኣብዚ ምስሊ ሰለስተ ሰብኡት ኣብ ጥቓ ሓደ መድረኽ ኮፍ ኢሎም ይረኣዩ። ኣብ ቅድሚኦም ማይክሮፎን ኣለዎም፣ እዚ ድማ መግለጺ ወይ ጋዜጣዊ መግለጺ ምዃኑ ዘመልክት እዩ። ኣብ ድሕሪቶም ናይ ትግራይ ባንዴራ ይረአ ኣሎ።

እዚ ደኩመን መቅመጢ ወይ ድማ ሓቃፊ በዓል ብረት እንዳበልና ንፅወዖ ኮይኑ አብ ቢሮታት ዝተፈላለዩ ደኩመንትታት በቢናቶም ጌርና ነቅምጠሉ መሳርሒ እዩ፡፡

እዚ ስእሊ ኣብ ሳዕሪ ዝበዝሖ ቀጠልያ መሬት ዝተቐመጠ ክልተ መደርደሪ ዘለዎ ዕንጨይቲ ና ቡና ኣቅሑ ዘርኢ እዩ። እዚ ብተለምዶ ንመኽዘን መሳርሒታት ቡን ዝውዕል እዩ። መብዛሕትኦም ኣቑሑት ካብ ባህላዊ እንዳ ቡን ዝመጹ ይመስሉ።

እዚ ዘመን ንምቁንጃው ዓብዪ ዋጋ ዝኽፈለሉ ዘመን እዩ፡፡ ኣብቲ ምስሊ ዝተቖናፀወ ኣፅፋር ጓል ኣነስተይትን ዘብለጭልጭ ናይ እዝኒ መጋየፅን ይርአየና ኣሎ፡፡

ኣብ ናይ ኢ/ያ ኦርቶዶክስ ተዋህዶ ቤተ ክርስትያን ናይ ሲኖዶስ ኣባል ዝኾኑን ናይ ሽዋ ሃገረ ስብከት ሊቀ ጳጳስ ዝኾኑ እዚኦ እዮም፡፡

ስፖርት፡- ብዙሓት ናይ ስፖርት ዓይነታት ኣለው፡፡ ካብኣቶም ደቂ ሰባት ምስ ማሓዝቶም ወይ እውን ምስ ዝፈትውዎ ሓዎም ከም መዝናነይን ጊዜ መሕለፍን ዝጥቀምሎም ካራምቡላ ይባሃል፡፡፡፡

ብኮፕሊስቶን ዝተሰረሓ ፀርግያን ባጃጅን ሰበኣይ ፅላል ዝሓዘ ኣብ ምርኣይን ኣብ ቅዲምኢ ድማ ባህላዊ ክዳውንትታን ፃዕዳ ዓላዊትን ነፀላን ዘርጊሑ ንርእዮ ኣለና ።

እዚ ስእሊ ጽቡቕ ዕንጨይቲ ውሽጣዊን ናይ ገዛ ምርኢት ቦታን ዘርኢ እዩ። ኣብ ማእከሉ ንእሽቶን ቀላልን ባር ኣላ። ኣብ ዙርያኡ ድማ ዕንጨይቲ መንበር ተሰሪዑ ኣሎ። ኣብቲ ባር ገለ ጥርሙዝ ብርጭቆ ወይኒን ዕምባባ ኣብ ደው ዝበለ ኣሎ።

ፍትዋት ዝኾና ህፃናት ደቂ ኣንስትዮ ብታሕጓስ እንዳሳሓቓ ይራኣያ፡፡ ብሩሑቕ ድማ መልኩዕ ተፈጥራኣዊ መልክኣ ምድሪ ይራኣይ ኣሎ፡፡ ከም ሩባን ሓፀርቲ ኩጀታትን ሓምለዎት ተኽልታትን፡፡

እዚ ምስሊ እዚ ንሓደ ጉጅለ መንእሰያት ተማሃሮ ኣብ ክፍሊ ቤት ትምህርቲ ኮፍ ኢሎም ዘርኢ እዩ። እቶም ተማሃሮ ኣብ ዕንጨይቲ ዝተሰርሑ መንበርን ጠረጴዛን ኮፍ ኢሎም ነንሕድሕዶም ይጥምቱ። ኣብ መንደቕ ኣብ ድሕሪት ዝተፈላለዩ ትምህርታዊ ፖስተራትን ደፍተርን ኣለዉ።

ጫማ ናይ ደቂ ተባዕትዮ ካብ ቆርበትን ጎማ እግሩን ዝተሰረሓ እንትከውን ብዝተፈላለዩ ሕብርታት ዓቀንን ንዕዳጋ ኣብ ድኳን ንዓደግቲ ዝቀረበ ጫማ እዩ።

እዚ ኣብዚ ምስሊ እንርእዩ ዘለና ካብ ናይ ዕንፀይቲ ኣቁሕት ሓደ ዝኮነ እዩ። እዚ ናይ ዕንፀይቲ ኣቅሓ ድማ ጠረጵዛ ይባሃል። ጠረጵዛ ኣብ ቢሮታት ብጣዕሚ ብብዝሒ ዝጠቅም ኣቅሓ እዩ።

ኣብ ሓደ ዓብይ ዘመናዊ ናይ ንግዲ ማእኸል ደረጃኡ ዘሓለወ መደደሪ ኣቆሑትን ንዓይንኻ ሰሓባይን ፁሩይን በቡ ዓይነቱ ኣብቢ መደርደሪ ተቀሚጡ ንዕዳጋ ክፍቲ ኮይኑ ይረኣይ ኣሎ::

እዚ ዓይነት ተኽሊ መብዛሕትኡ ጊዜ ኣብ ገዛን መንበርን ተኻናኺንካ ዝበቑል እዩ፡፡ ስየ ድማ ዝባሃል ኮይኑ ኣብ እዋን ቀዳም ስዑር ብናይ እምነት ክርስትና ናብ ርእስና ንኣስሮ ጨዲድና ግን ድማ ትርጉም ኣለዎ፡፡

ኣብ ትግራይ ካብ ዝርከቡ ኦርቶዶክ ተዋህዶ ቤተ ክርስትያን ጥንታዊ ገዳማት ሓደ ኣብ ከባቢ ኣክሱም ዝርከብን ዓመታ ክብረ በዓሉ ጥቅምቲ 6 ዝኽበርን ገዳም እንዳ ኣውነ ጴንጥየሎን እዩ፡፡

ኣብ ኢትዮጵያ ካብ ዝርከቡ እምነታት ሓደ ዝኮነ ናይ እስልምና እምነት ኮይኑ እዞም ንርእዮም ዘለና ተከተልቲ እስልምና ኣብ መስጊድ ፆሎት እንዳገበሩ እዩ።

እዚ ምስሊ ናይ አትክልቲ ቦታ ኮይኑ ብርክት ዝበሉ ዝተፈላለዩ ዓይነት አትክልቲ አለዉ፡፡ አብ ውሽጢ እቲ ተክሊ ሓደ ናይ ኤለክትሪክ ባሎ ዘሎ ኮይኑ ፊት ንፊት ድማ ብርክት ዝበሉ ጨፍጋራት ለሓይ እለዉ፡፡

ኣብ ሃገርና ይኹን ኣብ ክልል ትግራይ ብዙሓት ናይ ግሊ ናይ እንቨስትመንት ስራሕቲ ኣለው ካብኣቶም ሆራይዘን ኣዳማ ጎማ መምረቲ ሓ/ ዝ/ ግ/ ማሕበር እዩ፡፡

እቲ ስእሊ ኣብ ወሰን መንገዲ ሸያጢ ወይ ዕዳጋ ሓረስቶት ዝመስል እዩ። ሪክሻ ዝሓዙ ሰባት ኣብ መንገዲ ይረኣዩ፤ ሓደ ሰብ ኣቑሑት ዝሓዘ ይመስል ኣሎ። ኣርባዕተ ሓሙሽተ ብጫ ጃሪካን ኣብ የማናይ ሸነኽ መንገዲ ተቐሚጦም ኣለዉ።

ካብ መፅሓፍትን ጋዜጣን ዝተፈላለዩ ትምህርቲታት ክርከብ ይክእል ።እዛ እንሪኣ ዘለና ርእሲ መፅናዕቲ ጋት ትብል ኮይና ዝተፈላለዩ መምርሒታት ናይ ጋት እትህብ እያ።

ኣርክቴክቸርን ህንፃ ስራሕን እንብሎ ንደቂ ሰባት መንበሪ ወይ ንስራሕቲ ድርጅት ዝውዕል ብብሎኬት ወይ ብእምኒ ዝህነፅን ዝስራሕን ገዛ እዩ፡፡ ገዛ ኣብዚ እዋን መብዛሕትኡ ብብሎኬት ይስራሕ፡፡

ስፓርት፡- ኣብ ዓለምና ብዙሓት ዓይነት ስፖርታዊ ውድድራት ኣለው፡፡ ካብኣቶም ሓደ ፀወታ ኩዕሶ እግሪ እዩ፡፡ ኢ/ዊት ናኦሚ ግርማ ናይ ዝውውር ክብረ ወሰን ብምስባር ናብ ቸልሲ ተፀምቢራ፡፡

ኣብዚ ስእሊ ሓደ ሰብኣይ ብዓባይ ሰማያዊት ትራክተር ይርአ። እታ ትራክተር ኣብ ድሕሪት ዲስክ ማሕረሻ ኣለዋ። እዛ ትራክተር ንምሕራስ ንምንቅስቓስ መሬትን እትውዕል መኪና እያ።

ሓደ ቐሺ መንፈስ ቅዱሰ ዝኮኑ ሰብአይ ካባ ደሪቦም መስቀል ሒዞም ፤ አብ መስቀሎም መርገፍ አሲሮምን ጭራ ሒዞምን አብ እግሪ ዓባይ ተክሊ ጠጠው ኢሎም ይርአዩ፡፡ ሓደ ሰብአይ ከዓ ኮፍ ኢሉ ይርከብ፡፡

በለስ ንምግቢ ደቂ ሰባትን እንስሳን ዝጠቕም ዓይነት ተኽሊ እዩ፡፡ እዚ እሾኽ ዘለዎ ዓይነት ተኽሊ ብብዝሒ ኣብ ከባቢ ዓዲ ግራት ይበቑል፡፡

ኣብ ትግራይ ካብ ዝስርሑን ንናይ ደገ ጎብነይቲ መሸጣ ዝውዕሉ ብዙሓት ዓይነታት ውፅኢት ኢደ ጥበባት ቅርፃ ቅርፂ (Hand crafts )ነዚኦም ይመስሉ፡፡

አብ ኢትዮጲያ ካብ ዝርከቡ ላዕለወት ናይ ወታደር መራሕቲ ሓደ ማርሻል ጀነራል ብርሃኑ ጆላ እንትኮን አብዚ ከም እንዕዘቦ ዘለና ድማ ማርሻል ጀነራል ብርሃኑ መግለፅ እናሃበ ዘሪኢ ምስሊ እዮ።

እዚ ምስሊ ብድምፂ ወያነ ቴለቪዥን ዝተቀረፀ ኮይኑ ክልተ ሰባት አብ ጠረጴዛ ከፍ ኢሎም አኬባ እንዳመርሑ የርኢ፡፡ አብ ፊቶም ድማ ሰባት ከም ዝመፁ ዝሕብር እንኳዕ ደሓን መፃኩም ዝብል ዕሑፍ አሎ፡፡

ሎጅ- በፃሕቲ ዓዲ ኣብ ዝንቀሳቐሱሎም ከባብታት መንፈስ ብዘሕድስ ኩነታት ወቂቡ ዝስራሕ መደቐሲ፣ ምግብን መስተን ዝቐርበሉ ባህላዊ ህንፃ ሎጅ ተባሂሉ ይፅዋዕ፡፡

ቋንቋ ንምምሃር ሰዋስው ዝበሃል ስርዓት ኣጠቓቕማ ቋንቋ ምፅናዕ የድሊ፡፡ እዚ እውን ከም እኒ መፍቱሕ ሰዋስው እንግሊዝኛ ትግርኛ ንዝኣምሰሉ መፃፍቲ ኣፅኒዕኻ ክትመሃሮ ትኽእል፡፡

እዚ ናይ ምግብ ዓይነት ኮይኑ ኣርባዕተ ሰባት ኮይኖም ዝተፈላላዩ ከም ፓውደር ዝኣምሰሉ ተቂሞምሙ ንክሰርሑ ናይ ዝተፈላላዩ ሰባት ደቂ ተባዕትዮ ደቂ ኣንስትዮን ኮይኖም ሕሩጭ እዳቃመሙ ንዕዘብ

ዜና ኣውትር፡- ካብ ናይ ዜና ማዕኸናት ሓደ ዝኾነ ብጋዜጠኛ ግደይ ተስፋይ ዝቐርብ ስለ ትግራይ ኩነታትን እዋናዊ ሓበሬታት ዘቕርብ ናይ ኣኽሱማውያን ሚድያ ኔት ዎርክ እዩ፡፡

ኣብ ከባቢና ብዙሓት ዓይነት እኽሊ ናብ ዕዳጋ ይቐርቡ፡፡ ካብኣቶም ውሽጢ እኒ ጣፍን መሸላን ንእንጀራ የግልግሉ፣ ዳጉሻ ንስዋ የገልግል፣ ብርስን ድማ ንፀብሒ የግልግል፡፡

ኣብዚ ምስሊ ብኮንክሪት ዝተሰርሑ መንበር ይረኣዩን ኣብ ጥቓኡ ድማ ገለ ኣግራብ ይበቁሉን ኣለዉ።። ኣብቲ መንገዲ ዝርከቡ መንበር ንዕረፍቲ ወይ ኮፍ ንምባል ዝተዳለዉ ይመስሉ። እቲ ከባቢ ጽምው ዝበለን ሓምላይን እዩ።

ኣብ ሃገርና ከምኡ ውን ኣብ ትግራይ ኣብ ሕ/ሰብ ኣዝዩ ተፈታውነት ዝረኸበ ባህላዊ መስተ ሓደ ቡና እዩ፡፡ ቡና ካፊን ዝባሃል መነቓቅሒ ንጥረ ነገር ስለዘለዎ ሰባት ይውለፉ፡፡

እቲ ስእሊ ኣብ ጎደና ከተማ ዝርከብ ዕዳጋ ጎደና ዘርኢ እዩ። ብዙሓት ሰባት ኣብ ጽርግያ ይንቀሳቐሱ ኣለዉ፡ ገሊኦም ንግዲ ይገብሩ ገሊኦም ድማ ይመላለሱ ኣለዉ። ኣብ ቅድሚት ድማ ናይ ፍረታት ዓረብያ ኣላ።

ምግብታት፡- ንጥዕናን ንጉልበትን ደቂ ሰባት ምግቢ ኣዝዮም ኣገደስቲ እዮም፡፡ ካብ ናይ ምግቢ ዓይነታት ንምጥቃስ ፡- ስፔሻል ፋታ ፣ ኖርማል ፋታን ይርከቡ፡፡

እዚ ካብ ዓይነታት ኣትክልትን ፍራምረን ሓደ ኮይኑ ኣብ ከባብታ ትግራይን ኤርትራን ዝበቁል በለስ ይባሃል፡፡ በለስ ዝበስለሉ እዋን ካብ ሰነ ክሳብ ናሓሰ እዩ፡፡

ሹርጥ ወይ ሻርፒ እናተባህለ ዝፍለጥ እዩ ሻርፒ ደቂ ኣንስትዮ ዝገብርኦ ኮይኑ ሽሩጥ ድማ ደቂ ተባዕትዮ ዝገብርዎ እዩ። ኣብ ዒዳጋ እዮ ዝርከብ።

ኣብ ናይ ዓብይ ባሕሪ ብዙሓት ስደተኛታትን ተጓዓዝትን ዘሳፈረት መርከብ ትረአ፡፡ ኣብታ መርከብ ናይ ባሕሪ ማዕበል ተላዒሉ እንተናውፃ እቶም ተሳፈርቲ ኣብ ሓደጋ ምጥሓል ይርከቡ፡፡

እዚ መደቀሲ ገዛ ኮይኑ እቲ ዓራት ዝተወሰነ ክፋሉ ይረአ አሎ አብ ጎኒ እቲ ዓራት ድማ መቅመጢ አቁሑ አሎ አብቲ ዝባን ድማ ናይ ኢድ ቅርን ናይ ፎቶ ፍሬምን አሎ፡፡

እዚ አብ ሸልፍ ዝተደርደረ መፃሕፍቲ ዘርኢ ኮይኑ ብርክት ዝበለ መፃሕፍቲ አብ ሸልፍ ተደርዲሩ ይርከብ፡፡ እቲ መሬት ሓማድ ንፁር ሽብሪ ዘይብሉ እዩ፡፡

አብ ትግራይ ዝተፈላለዩ ዓይነት ሃይማኖታውን ባህላውን በዓላት ዝክበረላ ዓዲ እያ። አብዚ ንምልከቶ ዘለና ድማ አብ ዓድግራት በዓል መስቀል እናክበሩ ዘሪኢየና እዩ።

እዚ ብዙሓት ዓይነት አትክልትን ፍረ ምረን አብ አቅሓን አብ መሬትን አለዉ፡፡ እዞም ፍረ ምረ ዝተፈላለየ ሕብሪ ዘለዎም ኮይኖም ናይ ኮሚደረ ቀይሕ ሕብሪ ጎሊሁ ይረአ፡፡

ወጋግን ሞባይል ዝብል መፋለጢ ይርአ ኣሎ፡፡ ኣብዚ መፋለጢ ወጋገን ባንኪ ብሞባይል ተሓጊዙ ዝህቦም ግልጋሎት እንታይ ከምዝኾኑ ብዝርዝር ተጠቒሶም ይርአዩ ኣለዉ፡፡

ኣብቲ ስእሊ ኣረጊት ዲዛይን መስቀል ዘለዎን ቀይሕ ነገር ይርአ። ብየማን ካብ ዕንጨይቲ ዝተሰርሐ መስቀል ኢትዮጵያ፡ ብጸጋም ስእሊ ድንግል ማርያምን ህጻን ኢየሱስን ዝተሳእለ እዩ። እቲ ስእሊ መንፈሳውን ኣቃውማ ቤተ መቕደስ ወይ ቤተ ክርስቲያን ዝተኣሳሰር እዩ።

ቡና ኣብ ሃገርና ኢትዮጲያ እቲ ዝላዓለ ሸርፊ ወፃ ኢ ካ ዘምፅ ኡ ተኽልታት ሃገርና ሓደ ኮይኑ ናይ ሃገርና ቡና ብዓለም ለኸ ደርጃ ተቀባልንት ከም ዘልዎን ህዝብና እውን ተጠቃማይ ቡንን ዕጣን ድማ መኻይዲ ቡንን እዩ::

አብ ትግራይ አብ ዘጋጠመ ጆኖሳይድ ብርክት ዝበለ ህዝቢ አብ ፀገም ወዲቁ ዝብላዕ ዝስተን ዝስአነሉ ግዜ ኮይኑ ህዝቢ አብ ረዴኤት ዝወሃበሉ ግዜ ፍትሓዊ ከም ዘይኮነ ቅሬታ እናቅረብ ድምፂ ወያነ ትግራይ ዘቅረቦ ፀብፃብ እዩ ።

እዞም ክልተ ደቂ ተባዕትዮ ሰብኡት ኣብ ቲ ማይ መሕለፊ መትረብ ደለለል መሊኡ እቲሓደ እንዳኳዓተ እቲ ሓደ ድማ እንዳፀረገ ደኒኖም እንዳሰረሑ ኣለው።

ካብቶም ንመንኣሰይ መዘናግዒ ዝኮኑ ነገራት ሓደ ካብ ዝተፈላለዩ ሱሳት ዝቁጠቡ ነገራት ሓደ ስፖርት እዩ። እዚ ድማ ቮሊቮል ይበሃል። ደቂ ኣንስትዮ ኣሕዋትና ይጻወታ ኣለዋ።

እዚ ከብል እስቶን ዝባሃል ከይኑ ንመፀባበቂ ጎደና ዝውዕል ኮይኑ ብዛሓት ደቂ ተባዕትዮ እዳሰርሑ ከም ዝንሄቡ ደቂ ኣንስትዮን ድሕር ኢላ ድማ ድቂ ኣንስትዮን ደቂ ተባዕትዮን ኣብ ጥቀኦም ይርከቡ።

ኣብ ስራሕቲ መንገድን ህንፃን ናይ ፅዕነት መኻይን ዘለወን ግደ ዓብዪ እዩ፡፡ ኣብዚ ስራሕ ሲኖ ዝበሃላ ዓይነት መኻይን ተወዳዳሪ ዘይብሉ ግደ ኣለወን፡፡

ኣብ ከተማታት ብዙሓት ዓይነት ናይ ትራንስፖርት ተሽከርከርቲ ኣለዋ፡፡ እተን ኣዝየን ልሙዳት ናይ ሰብ መጓዓዓዚ ግን ባጃጅ ዝበሃላ ዓይነት ተሽከርከርቲ እየን፡፡

እቲ ስእሊ ኣርባዕተ ብርጭቆታት ብቢራ ዝተመልአ የርኢ። እቲ ቢራ ቡናዊ ሕብሪ ዘለዎ ኮይኑ ኣብ ልዕሊኡ ጻዕዳ ኣየር ዝመልኦ ፈሳሲ ኣለዎ። ኣብ ፓብ ወይ ባር ዘሎ ይመስል። እቲ ስእሊ ብሓፈሻ ናይ ምዝንጋዕን ምሕዝነትን ስምዒት ዘመሓላልፍ እዩ።

እዚ 4ተኛ ዮሃንስ እደተበሃለ ከም ዝፅዋዕ ኮይኑ ናይ ኣየር መንገድ ኮይኑ መዕረፊ ኣውሮፕላን ኣብ ከተማ ኣክሱም ዝርከብ ኮይኑ ኣገልግሎት እደሃበ ከም ዝርከብ ምዃኑ

እዚ ብጣዕሚ ውስብስብ ዝበለ ዝግዛግ ንመካይን አፀጋሚ ዝኮነ አማራፂ ተሳኢኑዎ ዝተሰርሓ አስፋልት እንትኮን ብድሕሪት እተ አስፋልት አብ ዘለዉ ጎቦታት ድማ ብርክት ዝበሉ አትክልቲ አለዉ፡፡

ፎጣ ደቂ ሰባት ኣብ ስራሕ ውዒለም ምስ መፅኡ ካብ ድካሞም ቅልል ክብሎም ነብሶም ምስ ታሓፀቡ ኣብ ነብሶም ዘሎ ማይ ንምድራቅ ዝጥቀምሉ እዩ።

ኣብ ኣክሱም ብዙሓት ናይ ውልቀ ማሕበራት ኣለው፡፡ እዚ ናይ ፋኖስ ዲተርጀንት ፋብሪካ ሓላፈነቱ ዝተወሰነ ናይ ውልቀ ማሕበር ናይ ስራሕ ድርጅት እዩ፡፡

እዚ ዓይነት ምግብታት ብኣብዛሓ ኣብ ሆቴላት ዝርከብ ኮይኑ ብዋኒነት ዝጠቅም ድማ ንዝብላዕ ንዝስተን ዝውዕል ዓይነታት ምግብ ዘዛጋጁ ባር እና ሬስቶራንት ተበሂሉ ይፅዋዕ።

እዚ አብ ኢትዮጵያ ዝርከብ አዝዩ ተፈታዊ ምግቢ እንጀራ ዝበሃል እንትኸውን ካብ ዝተፈላለዩ ዓይነታት ዝርአቲ ዝርከብ ኮይኑ ብአዶታትና አብ እቶን ሐዊ ብምቅፃል ከምዝስንከት የመላክት።

ሕጊ ኣኽበርቲ፡- ናይ ሓንቲ ሃገር ወይ ውን ክልል ልዕልነት ሕጊ ክኽበር ዝገበር ባዓል ሞያ ፖሊስ እዩ፡፡ ኣብዚ ብዙሓት ፖላዊስ መምርሒን ስልጠናን ይዋሃቡ ኣለው፡፡

ጨጉርና ንዕህንኡ ዝተሓለወን ምልኩዕን ንክኸውን በብግዚኡ ክንምሽጦ ኣለና፡፡ ጨጉርና ንምምሻጥ ካብ ፕላስቲክ ዝተሰርሑ ኣብ ድንኳን ዝሽየጡ መመሸጥታት ክንዕድግ ንኽእል ኢና፡፡

ኣብ ናይ ኦርቶዶክስ ተዋህዶ ቤተ ክርስትያን ናይ ጥምቀት በዓል ወይ ከዓ ናይ ህፃናት ጥምቀት ስነ ስርዓት እተን ተጠመቕቲ ወለዲ ደቀን ሒዘን ብሓባር ተር ኢለን ከፍ ኢለን ይራኣያ፡፡

እዚ ምስሊ እሳተ ጎመራ ዝመስል ጕድጓድ እዩ። ኣብ ማእከል ዘሎ ከባቢ ብቐይሕን ፍኹስ ዝበለን ሕብርታት ዝተመልአ እዩ። እቲ ከባቢ ጸልማት ስለዝኾነ ኣብ ዙርያኡ ብርሃን ናይቲ ሓዊ ጥራይ እዩ ዝረአ። እዚ ምፍንጃር እሳተ ጎመራ ክኸውን ይኽእል።

ኣብቲ ስእሊ ስጋ ኣብ ነዊሕ መንበር ተዘርጊሑ ኣሎ። ሰባት ኣብ ቀረባ እዋን ዝተዓደጉ ፍርያት ስጋ ክጥምቱን ክገዝኡን ይረኣዩ። እዚ ኣብ ኢትዮጵያ ልሙድ ናይ ጎደና ወይ ዕዳጋ ድኳን እዩ።

ካብ ዕንፀይቲ ዝተሰረሐ ጠረጰዛን ካብ ዝተፈላለዩ ፕላስቲክ ዝተሰርሑ ፕላስቲካት ዝተሰርሑ 5ተ ጎማ መንበር ኣብ ደገ ብስርዓት ተቀሚጦም ሰብ ከፍ ክብሎም ተዳልዮም ኣለው።

ካብ እምነታት ኦርቶዶክስ ተዋህዶ ሃይማኖት ተከተልቲ ናይ መድሓኒትና መድሃኒኣለም ስእልን ናይ ማርያም ምስ ወዳ ዘርኢ ምስሊ ኮይኑ ደስ ዝብል ጥበብ እዩ።

እዚ ኣብ እስክሪን እንምልከቶ ዘለ ምስሊ ማሕበረስብ ካብ ዝነብረሉ ቦታ እንዳተፈናቀለ እና ከደን ክልተ ሰባት ሰማያዊ ሳንዱቅ ተሸኪሞም እንዳከዱ ንምልከት ኣለና።

ካብ ዕንፀይቲ ዝተሰረሐት ኣብ ማይ ክንጉዓዘላ እንክእል ዓይነት መጉዓዝያ ኮይና ጀልባ እንዳተባሃለት ትፅዋዕ። እዛ ጀልባ እዚኣ እቲ ማዕበል ኣብ ዝቃሳቀሰሉ ግዜ ሓደጋ ክትካላከል ኣይትክእልን።

ንሓደ ዓመት ዝኣኽል በብዕለቱ ናይ ማራቶን ርሕቐት ብምጒያይ ሓዱሽ ሪከርድ ዘመዝገባ ቤልጄማዊት ናይ ማራቶን ጒይአን እንትፍፅማ ዘርኢ ምስሊ ይርአ ኣሎ፡፡

ንክብላዕ ኣብ ቢያቲ ዝተቐረበ እንጀራ ይርአ ኣሎ፡፡ ምስቲ እንጀራ ናይ ጥብሲ፣ ቀይሕ ፀብሕን ኣልጫን ፀብሕታት ቀሪቦም ይርአዩ ኣለዉ፡፡ ጣዕሚ እዚ ምግቢ ከዓ ፍሉይ ከምዝኾን እሙን እዩ፡፡

ኣብ መንበሪ ገዛ ብዙሓት ካብ ዕንጨይቲ ዝስርሑ ናውትታት ኣለዉ፡፡ ካብዞም ናውትታት ሓደ ምስሊ ሰብ ዘርኢ መስትያት ዝተገጠመሉ ናይ መፃሕፍቲ መደርደሪ ሓደ እዩ፡፡

እዞም ን መንኣሰይ መዘናግዒ ካብ ዝኮኑ ነገራት ሓደ ማለት እውን ኣብ ዘየድልዪ ዝተፈላለዩ ቦታታት ካብ ዝውዕሉ ንመዘናግዒ ዝጠቅሞም ካርንቡላ ይበሃል ታኪቦም ይጻወቱ ኣለዉ።

እዚ ብቆርቆሮ ዝተሰርሐ ኮይኑ ብቡዝሑ ንመነሸጣ ይኩን ንዝተፈላለየ ንናይ ምግብነት ዝውለዕሉ ከፍ መበሊ ከም ንመኖርያ ገዛ ዝጠቅም ምዃኑ ድስ ዝብል መልክዕ ዘለዎ ወንበር ወይ ከፍ መበሊ ይበሃል።

እዚ ናይ ኣቦና መዲሂንናኣለም እዩስስ ክርስቶስ እደተባሃለ ብኣርቶዶክስ እንትከውን ተክተልቲ ሃይማኖት መእመናን እውን እንትፅልይሉ ኣብ ቤተ እምነት ከይድካ ደስ ዝብል ፀሎት ንፈጣሪ ኣምለካ ክትፅልይ ተለካ ማለት እዩ።

እዚ አብ እስክሪን እንምልከቶ ዘለና ካብቶም መሰንከትን መሸጥን ዝኮኑ ቦታታት ሓደ እዩ::አለቤ ዳቦ ና ኬክ መሰንከቲ ይብል አሎ::አብቲ አፍደገ ድማ ደው ዝበሉ ገዛእት ንምልከት አለና::

ኣብ ዕዳጋ ምስልታት መሰብን ሰተታን በብዓይነቱ ፈርኔሎን ኣብ መርየትን ኣብ ላዕሊን ተሰቂሎም ገዛዉቲ ሰባት ደዉ ዝበለ እቲ መርየት ኮብልስቶንእዮ ።

እዚ ጫማ ብጣዓሚ ድስ ዝብል ንትከውን ሕብሪ ድማ ቡኒ እንትከውን ንጋል ኣንስተይቲ ይኩን ንወዲ ተባዕታይ ይጠቅም ብመሰረቱ ድማ ጫማ ካብ ቁሪን፣ ፀሓይን ፣እሾክን ዝካላከል ጫማ ይብሃል

ካብ ዓይነታት ፅሕፈት መሳርሒ ኮይኖም ቅርሳስ ምስ መደምሲሶኦም ዝተፈላለዩ ማርከራት ፣ መቀሳት ዓይነታት ፅሕፈት መሳሪሒ እዩም ። እዚኣቶም ፅሕፈት መሳሪሒ ብዛሕቲኡ ግዜ ህፃውቲ እዮም ዝጥቀምለም።

ኣብ ናይ ኢ/ያ እምነት እስልምና ናይ ሃይማኖታዊ በዓል ብዙሓት ሙስሊም ሕ/ሰብ ኣብ ዝተኣከብሉ ዓመታዊ ክብረ ሰዓል ብዓበይቲ መራሕቲ ሃይማኖቶም ተመሪሖም እንዳኽበሩ የርኢ፡፡

ኣብ ሓደ ናይ ኣትክልቲ መሸጢ ዱኳን ዝተፈላለዩ ዓይነት ኣትክልቲ ኣለው ካባቶም ዝራ ኣዩ ዘለዉ ድማ በቢ ዓይነቱ ተደርዲሮም ኣለው ንሳቶም ድማ ባናና ብርጭቅ ማንጎ ቱፋሕን ካልኦትን ይራ ኣዩ ኣለው::

እቲ ስእሊ ጸሊም ሽፋን ዘለዎ መጽሓፍ የርኢ። ኣብ ማእኸል ድሕሪት እቲ መፅሓፍ ዝተቐርፀ መስቀል ክርስትና ብሓደ ኢዱ ተታሒዙ ኣሎ። ኣብ ልዕሊኡ “መዝሙር ዳዊት” ተጻሒፉ ኣሎ። እዛ መጽሓፍ ኦርቶዶክሳዊት ተዋህዶ ቤተ ክርስቲያን ኢትዮጵያ እትጥቀመላ መዝሙር እያ።

ኣብ ሓደ ገዛ ሓንቲ ናይ ሓበሻ ቀምሽ ጌራ ቡና አቁሑ ከም ፍንጃል ብበዝሒ፣ ጀበና ዓብይ፣ ወናብርን ስፈን ኣብቲ ውሽጢ መድረክ ዘለዎ መሳኩቲ ብቢትሮን ኣለዉ ።

እዚኦም ምስሊ ዝርአዮ ዘለው ናይ ኢትዮጵያ ሰራዊት ኮይኖም ሃገራዊ ባንዴራ ሒዞም ዝርአዮ ዘለው እዮም። ብተወሳኪ ድማ ፖላዊስ ብመስርዕ ዝከዱ ዘለው እዮም ።

አብ ኢትየጵያ ካብ ዝርከቡ ድምፃውያን ሓንቲ ድምፂዊት አስተር አወቀ እያ ። አስተር አወቀ ንፈተውታን አድነቅታን ብርክት ዝበለ ደርፍታት ንአድመፅታ ዘቅረበት ድምፃዊት እያ።

እዞም ዝተፈላለየ ዓይነት ሕብሪ ዘሎዎም ጨናታትኮይኖም ናይ ዝተፈላለዩ ሃገራት ምህርቲ ከም ምኳኖም መጠን ከም ሕብሮምን ትሕዝቶኦምን ዘለዎም ጨናን ተቀባልነት ብተጠቃማዮምን ይፈላለዩ እዮም::

ዘያሚ ናይትግርኛ ውርይ ነባር ጠርጣራው ስቡህ ብደርፍታት ትግርኛ ኣዝዩ ፍትው ዝኮነ ደራሳይን ዘያማይን ፀጉሩ ሰይቡ መነፅሩ ጌሩ፣ ሽርጥ ፀሊም ትሸርትን ወርቃማ ሰዓትን ጃኬት ጌሩ ደዉ ኢሉ ኣሎ።

ጋሪ አብ እስፓልት መንገዲ ሓሰር ተፃዒና እናተጓዓዘት ትርከብ፡፡ እዛ ጋሪ ብጣዕሚ ብዙሕ ሓሰር/ናይ እንስሳት ቀለብ/ ተሸኪማ ፅላሎታ ከዓ አብ እግራ ብፀሊም ሕብሪ ይርአ፡፡ ሓደ ሰብ ከዓ ሳይክል ሒዙ ደድሕሪአ እናተጓዓዘ ምኳኑ ፅላሎቱ ይርአ፡፡

አብዚ ምስሊ ዘላ መኪና ብጫ ሕብሪ ዘለዋ ታክሲ ናይ ከተማ እያ፡፡ እዛ ታክሲ አብ ውሽጣ ሰብ ዘይብላ ኮይና ብድሕሪታ ድማ ዓብይ ኦም አሎ፡፡

ቡዝሐት ዓይነታት ቤንሳ ዘለው ኮይኖም እዚ ንምልኮቶ ዘለና ድማ መብዛሕቱኡ ግዜ ቡለናት አንጥቀመሉ ዓይነት መሳርሒኮይኑ ንመፍትሕን መጥበቅ እንጥቀመሉ መሳርሒ እዮ ።

እዚ ካብቶም ጥበብ ናይ ኣዴታትና ዝኮነ ሓደ ሰፍኢ ይበሃል። ካብ ላካ ዝስራሕ ነገር እዩ ንዝያዳ መልክዕ ድማ ብዝተፈላለዩ ሕብሪ ዘለዎም ክሪታት ዝሸብረቀ እዩ ንዕዘብ ዘለና።

ኣብ ሃገርና ከምኡ ውን ኣብ ክልልና ቡና ባህላዊ ጋሻ መስተኣናገዲ ኾይኑ ብቡዙሕ መዐጀቢ ድማ ይስተይ፡፡ ብሽኮር፣ ብቅጫ፣ ብዳቦ ቆሎ፣ ብዕጣንን ብቆሎን ኣመላኺዕኻ ይስተይ፡፡

ኣብ ሃገርና ኢትዮጵያ ካብ ዝርከቡ ናይ ስፖርት ሜዳ ማለት ደረጃኡ ዝሓለወ ስታድዮም ኮይኑ እቲ ናይ ተመልከቲ መቀመጢ ቦታ ተመልካቲ መሊ ኡ ይርከብ ዝምለከትዎ ዘለዉ ክለብ ድማ ንናይ ኢትዮጵያ ንግዲ ባንክ እዩ::

ኣብዚ ስእሊ ጸሊም ሴፍ ክፉት ኮይኑ ይራኣይ። ኣብ ውሽጢ እቲ ሳጹን ወርቃዊ ሳንቲምን ቁጽሪ ዶላርን ኣሎ። ኣብ ማዕጾ ናይቲ ሴፍ ኤሌክትሮኒካዊ መፍትሕ ፓነል ኣሎ። እዚ ምስሊ ንዝተሓለወ ንብረት፡ ፋይናንሳዊ ውሕስነትን ውዳበን ዝውክል እዩ።

ካብ ብህልታትን ጥበባትን ዝኮኑ ዝተፈላለዩ ስፈታተ ማለት መብልዒ ቁርሲ ወይ ቀለም ሽሽ እንዳበልና አንፅዎዖ ናይ ገዛ ኣቁሑት የረኣይና ኣለው ፣እዚኣቶም ድማ ካብ ዝተፈላለዩ ክሪታት ሕብሪታት ዝተሰረሑ እዮም።

መጋየፅታትን እኒ ናይ ክሳድ መሳቕል፣ ኣብ ርእሲ ደቂ ኣንስትዮ ዝስካዑ ሚዶታትን ናይ ቤተ ክርስቲያን ናይ ኢድ መሳቕላትን ተደርዲሮም ይርአዩ ኣለዉ፡፡ እዞም ውፅኢት ኢደ ጥበብ እዮም፡፡

መስተታት፡- መስተታት ኣብ ክልተ ይምቀሉ፡፡ ልስሉስ መስተን ኣልኮላዊ መስተታትን እንትኾኑ ካብ ኣልኮላዊ መስተታት ዋይን፣ ቢራን ኣረቕን ካብ ልስሉስ መስተ ድማ ለስላሳ እዩ፡፡

እንስሳታት፡- ኣብ በረኻ ዝነብሩን ኣብ ገዛ ዝነብሩ እንስሳታትን ኢልና ንኸፍሎም፡፡ እዚ ዓይነት እንስሳ ድማ ካብቶም ኣብ በረኻ ዝነብሩ እንስሳታት ሓደ ዝኾነ ሓርማዝ ይባሃል፡፡

እፀዋት፡- እፀዋት ኣብ በረኻን ኣብ ከተማታትን ክበቑሉ ይኽእሉ፡፡ ንኣብነት ኣብ ከተማ ንመልክዕ ከተማን ፅባቐን ፣ ንነበርቲ ኣየር የካፍሉ ፣ ንመድሓትነት ውን የገልግሉ፡፡

ኣብ ናይ ኢትዮጰያ ላዕሎዎት ሓለፍቲ ኮይኖም ኣብ ኣዳራሽ ኮይኖም ንኣይተ ደመቀ መኮነን ካብ ኮፍ ምባሎም ተላዒሎም እንዳጨብጨቡ ይቅበልዎም ከም ኣለው።

ዓይነታት እንስሳ ኣብ ክልተ መቂልና ክንሪኦ ንክእል ኢና ንኣብነት፦ ከም እንስሳ ገዛ ዝበሃላ ደርሆ ፣ድሙ እንትኮና ናይ በረካ ድማ ዝብኢ፣ ነብሪ ከምኡ እውን ኣሞራ እዩ።

ዓብዪ ናይ ኣፍሪካ በፃሕቲ ዓዲ ወሰኽ ዘርኢ ናይ ስታትስቲክስ ግራፍ እዩ፡፡ ከምዚ ዝኣምሰለ ግራፍ ነቲ ወሰኽ ብቐሊሉ ክንርድኦን ክነነፃፅሮ የኽእለና፡፡

እዚ ግመሊ ናይ ገዛ እንስሳ እንትከውን እደተበሃለ ዝፅዋዕ ኮይኑ ንወዲሰብ ንመጓዓዓዝ ንዝተፈላለዩ ነጋራት ከም እክሊ ፣ዕንጨይቲ ዝኣመሳሰሉ ዝጠቅም እንትከውን ማይ ንሓደ ሰሙን ከይ ሰተየ ናይ ምፅና ከምዘለዎ

ኣብ ክልል ትግራይ ብዙሓት ባህላዊ ኣካዳድናታት ኣለው፡፡ ካብኣቶም ሓደ ናይ ከባቢ ራያ ዝዝውተርን ዝተለመደን ናይ ኣከዳድናን ናይ ፀጉሪ ኣሰራርሓን እዩ፡፡

እዚ ኣብዚ ምስሊ እንርእዮ ዘለና መስተ ኣልከላዊ መስተ እዩ። እዚ ኣልኮላዊ መስተ ሽሙ ድማ ሓበሻ ቢራ ይባሃል። ቢራ ካብቶም ብጣዕሚ ተሰተይቲ ዝበሃሉ መስተታት ሓደ እዩ።

እዚ ኣብ እስክሪን እንምልከቶ ዘለና ምስሊ ካብቶም ዓይነታት ገዛ ኮይኑ ብ ባህላዊ ዝተሰርሐ ገዛ እዩ ።ካብ ዝደረቀ ሳዕርን ዕንጭየትን ተሰሪሑ ኣብ ቅድሚ እዚ ገዛ ድማ ክልተ ኣናእሽተይ ማሕሲ ንምልከት ኣለና።

ንባጃጅ ሓዊሱ ተሽከርከርቲ ኩለን ንፅህንአን ሕልው ንክኸውን ናይ ህፅቦ ፕሮግራም ክህልወን ይግባእ፡፡ እዚ ከይዲ ምሕፃብ ተሽከርከርቲ ድማ ላብያጆ ተባሂሉ ይፅዋዕ፡፡

አእዚ አብ እስክሪን እንምልከቶ ዘለና አብ ዕዳጋ ወይ መሸጢ ቅመማ ቅመም እንረክቦ ፃዕዳ ሽጉሪቲ ይበሃል ናብ ዝተፈላለዩ ቅመማትን ፀብሒ ክንጥቀመሉ ንክእል ማለት እዩ::

እዚ ምስሊ ኣብ ኣክሱም ክተማ ዝርክብ ህንፃ ኮይኑ ናይ ግል ስብ እዩ ህንፀቱ ምስ ወደአ አገልግሎት ንዝተፈላለዩ ንግድን ካልኦትን ክካረይ አብ ጥቅሚ ይውዕል

መፋለጢ፡- መፋለጢ ንሓደ ናይ ስራሕ ዋኒን ወይ ውን ፍርያት ምህርቲ ለጢፍካ ተፋልጠሉ እዩ፡፡ እቲ ቢል ቦርድ እዚ ናይ ኢ/ያ ኢትዮ-ቴሌኮም ግልጋሎቱ ዘፋልጥ እዩ፡፡

ኣብ ዘበናዊ ናይ ክዳን መሸጢ ሹቋት ክዳውንቲ ሙሉእ መልክዖም ምእታን ክረአን ንዓዳጊ ክስሕቡን ነዚ ዕላማ ተባሂሎም ኣብ ዝተሰርሑ መንጠልጠልታት ተሰቒሎም ይርአዩ፡፡

ካብ ዓይነታት መጎዓያ ሓደ ጎይኑ ፃዕዳ ግመል እንዳተባሃለ ይፅዋዕ። ዕመል ካብ ናይ ገዛ እንስሳ ሓደ ኮይኑ ካብ ሓ ቦታ ናብ ካሊእ ቦታ ሸክሚ ክህልወልና እንከሎ እንጥቀመሉ ዓይነት እንስሳ እዩ።

ሓንቲ ቆልዓ ጀረካን ንጎኒ ብገመድ ተሸኪማ ኣብ ብእምኒ ዝተከበበ ኮይና ተቆኒና ሰመያዊ ሻርፒ ፀሊም ናይ ላዕልን ቀይሕ ጉርዲ ጌሬ ኣላ።

ተሽከርከርቲ ኣብ ክልተ መቂልና ክንረኦም ንክአል ኢና። ካብዝኣተን ድማ ነዳዲ ዝጥቀማን ነዳዲ ዘይጥቀማን ኢልና ንፈልጠን። እዚን ነዳዲ ዝጥቀማ ኣብ ከምዚኣ ዝበላ ማድያ ነዳዲ ይመልኣ።

ሕርሻን ግብርናን፡- ሕርሻ ብዘበናውን ባህላውን ሜላ ተጠቒምካ መሬትካ ሓሪስኻን ኣለሳሊስካን ናይ መወዳእታ ምህርትኻ ውን ብባህላውን ዘበናውን ክትሓፍስን ክትዓድፅን ትኽእል ኢኻ፡፡

ኣብዚ ስእሊ ብዙሓት ሰማያውያን ኣውቶቡሳት ኣብ ወሰን ጽርግያ ብመስርዕ ደው ኢለን ይረኣያ። እተን ኣውቶቡሳት ዓበይትን ዘመናውያንን እየን።፡ ብድሕሪኦም ኣግራብ ተተኺሎም ኣለዉ። እዚ ምስሊ ናይታ ከተማ ስርዓተ መጓዓዝያ ወይ መራሕቲ ኣውቶቡሳት ዘርኢ እዩ።

እዞም ሰባት ይ ሕወሓት ሰበ ስልጣን ኮይኖም አኬባኦም ንምጅማር ዝዝምሩ ይመስሉ፡፡ አብ ቅድሚት ካብ ዘለዉ፡- አባይ ፀሃየ፣ ደ/ር ደብረፅዮን ገ/ሚካኤል፣ ደ/ር ቴድሮስ አድሓኖምን ካልኦትን እዮም፡፡

ኣትክልትን ኣሕምልትን፡- ካብ ዓይነታት ኣሕምልትን ብዙሕ ፓፓየ ዘፍረየ ተኽሊ ይረአ ኣሎ፡፡ ፓፓየ ብመልክዕ ፅሟቕ ገይርና ንሰትዮን ብቀጥታ ከይፀሞቕና ውን ንበልዖ፡፡

ንእሽተይ በርን ሓምለዋይ ቦታን ዓበይቲ ተክልታት ሐደ ዓቡይ ህንፃን ኮንቲነራትን ብጣዕሚ ደስ ዝብል መናፈሻ እዩ። ብጣዕሚ ደስ ዝብልን ሰመያዊ ሕብሪ ዝተላበሰ ሰማይ እውን ኣሎ።

ሶፋ ኣብ ዘመናዊ ገዛውቲ ዝርከብ ልስላሰን ምቾት ዘለዎ ኮፍ መበሊ እዩ፡፡ እዚ ኮፍ መበሊ ካብ ጣውላን ስፖንጅን ዝስራሕ ኮይኑ ምልኩዕ መሸፈኒ ድማ ኣለዎ፡፡

ኣብ መናሃርያ ብዙሓት ናይ ትራንስፖርትን ተሽከርከርትን ተጠቀስቲ ካብ ዝኾና ኣዕሪፈን ይራኣያ ኣለዋ፡፡ መብዛሕትአን ድማ ሚኒባስ እየን፡፡ እዘን ሚኒባሳት ክሳብ 25 ሰባት ይሕዛ፡፡

ኣብ ሃገርና ኮነ ኣብ ትግራይና ብጣዕሚ ደስ ዝብሉ ባህላዊ ስራሕትታት ኣለው፡፡ እዛ ኣብ ከባቢ ገጠር እትነብር ጓልኣነስተይቲ ብባህላዊ ኣቕሓ እኽሊ እንትተፅርይ ትረአ፡፡

መጋየፂ፡- ብዙሓት መጋየፅን መመላኽዕታትን ኣለው፡፡ ኣብ ትግራይ እቲ ቀንዲ መጋየፅን መመላኽዕን ወርቂ እዩ፡፡ ኣብ እዋን ክብረ ባዓላት ደቂ ኣነስትዮ ትግራይ ቁኖ ተቆኒነን ወርቂ ይገብራ፡፡

ጫማ፡- ጫማ በቢእዋኑን በቢዘበኑን ብብዙሕ ዓይነት ቅርፅን ዲዛይንን ይስራሕ፡፡ ጫማ ንደቂ ሰባት ካብ ብዙሕ ጉድኣት ንምክልኻልን ንመልክዕን ክጠቅም ይኽእል እዩ፡፡

እዚ ናይ መፅሕፍ ምስሊ እንትኮን ፀሊምን ቀይሕን ሕብሪ አለዎ፡፡ እዚ መፅሓፍ ብደሳለኝ ማስሬ ዝተፀሓፈ ኮይኑ አርእስቱ ድማ በመንገዴ ላይ ይብል፡፡

እዚ አርማ ናይ ኢትዮጵያ ሃይማኖት አርቶዶክስ ተዋህዶ ቤተ ክርስትያን መግለፂ አርሞኦም ኮይኑ። ደቋናት ተሽኪሞምዎ እናከዱ ዘርኢ ምስሊ ከይኑ መግለፅ ተዋህዶ ቤተ ክርስትያን እዩ።

ቴንዳ ተቀዲዱ ንርኦ ዘለና ብሰንኪ ኩናት ትግራይን ኢትዮጵያን ካብ ምዕራብ ትግራይ ዝተማዛበሉ ሰባት ዝነብርሉ ግዝያዊ መዕቆቢ ቴንዳ ብፅሓይን ንፋስን ዝተቀደደ እዩ።

ካብ ዓይነታት ትራንስፖርት ሓንቲ እንትከከውን እዛ መኪና እዚኣ ብጫ ሕብሪ ተቀቢኣ ካብ ኣየር መንገዲ ናብ ከተማ ካብ ከተማ ናብ ኣየር መንገዲ ተጓዕዝ መኪና እያ።

ናይ ኤልኽትሪክ ምባዝሒ ወይ ቻርጅ መግበሪ በዓል ስለስት ኽልተን ኮይኖም ካሊእ ፃዕዳ ሕብሪ ዘልዎም ሓፂኖም ስፊሕን ክብን እዩም ዘለዉ ።

እዚ ናይ ሰለምን ባይረ /ወዲ ባይረ ፍሉይ ደራፊ መዝቃ ኮይኑ እዞም ንርኦም ዘለና ጋሎም ኣብ ክሊብ ገይሩ ኣብ በቐሊ ኣስቁሉ ዋና ኢኪ ወና እደበለ ክደርፍ ከሎ ንርኢ።

ካብ መሰረታዊ ልምዓታት ሓደ ዓበይቲ ተቋማት ይጥቀሱ፡፡ ናይ ፌዴራል ተቋማት ወይ እውን ዩኒቨርስቲታት ብዙሓት ሙሁራት ዜጋታት ዝፈርዩሉ ኮይኑ እዚ ኣብ ትግራይ ካብ ዝርከቡ ዩኒቨርስቲታት ሓደ ዓዲ ግራት እዩ፡፡

ሳክስፎን ሓደ ካብ ዘመናዊ መሳሪሒ ሙዚቃ እንትከውን ንሙዚቃ መዓጀቢ እንጥቀመሉ መሳርሒ ኮይኑ ብኣፍካ ተነፊሑ ድምፂ ዝህብ ዘመናዊ መሳሪሒ ሙዚቃ እዩ።

ሰራሕተኛታት ኮንስትራክሽን ኣብ ልዑል ደርቢ ህንጻ ክሰርሑ ይረኣዩ። ኣብ ላዕሊ ደው ኢሎም ኣለዉ። ኣብ ውሽጢ እቲ ብረት ዝሰርሕ መዋቕር ክልቲኦም ድሕነት ቬስት ገይሮም ኣብ ተቓላዓይ ኩነታት ኣብ ቁመት ይሰርሑ ኣለዉ። ስራሕቲ ልምዓትን ከተማታት ዘርኢ እዩ።

ኣብ ናይ ኢ/ያ ኦርቶዶክስ ተዋህዶ ቤተ ክርስትያን እምነትን ስርዓትን ናይ ቀደም እዋን ዘርኢ ብናይ ጥንታዊ መርዑት ናይ ተክሊል ስርዓት እንትፍፅሙ ዘርኢ እዩ፡፡

መቀስ ካብ ሓፂንን ጎማን ዝስራሕ ኮይኑ ኣብ ትግራይ ንዝተፈላለዩ ጨርቅ፣ ፀጉሪ፣ ወረቀት፣ ካልኦትን መቅደዲን ዲዛይን መውፅኢን ዝጠቅመና መሳሪሒ ምኳኑ ይፍለጥ።

ኣብዚ ምስሊ ሓደ ሰብኣይ ኣብ ገምገም ሩባ ኣብ ከውሒ ኮፍ ኢሉ ባህላዊ መሳርሒ ሙዚቃ ክጻወት ይርአ። ኣብ ጥቓኡ ኣብ መሬት እውን ብረት ይርአ። ማይ ሩባ ይውሕዝ ኣሎ። እቲ ከባቢ ተፈጥሮኣውን ጽምው ዝበለን እዩ።

እዚ ናይ ራያ ባህሊ ክዳን ዝተከደነ አብ ማእከል ዝራእቲ ደው ኢሉ ዝረአ ዘሎ ሰብአይ እዩ፡፡ ካብቶም ዝራእቲ ንምጥቃስ ዝአክል ስገምን መሸላን እዮም፡፡

ዘመናዊ ክዳን መሕፀቢ ማሽን ፃዕዳ ቀለም ዘላዋ መክደና ሰማያዊ ክልተ ተከፋቲ ሓደ መሕጸቢ ሓደ መድረቂ ኣብ ፃዕዳ ጣውላ ኮፍ ኢላ ኣላ።

በዝሖም ዘይቁፀሩ ጠራሙዝ ናይ ብርለ ትሕዝትኦም ድማ ናይ መዓር ውፅኢት ዝኮነ ሜስ ሒዞም እቲ ሜስ ብጫ ሕብሪ ዘለዎ ናይ ባህላዊ መስተ እዩ።

እዚ ኣብ እስክሪን እንምልከቶ ዘለና ምስሊ ካብቶም ናይ ኣዴታትና ናይ ኢደን ጥበብ ዝርኣየሉ ውጽኢት ሓደ ዝኮነ ጥበብ ስፈ ምስፋይ እዩ ።ዝተፈላለዩ ናይ ስፈ ውጽኢታት ንምልከት ኣለና። ከም ሞሰብ ሰፍኢ መብልዒ ቁርሲ ማለት እዩ።

ብዘበናዊ መልክዕ ኣብ ምህናፅ ዝርከብ ገዛን መንበርን ይረአ ኣሎ፡፡ እቲ ህንፃ ግራውንድ +3 እዩ፡፡ ንስራሕቲ ንግዲ ወይ ንመንበሪ ክውዕል ውን ይኽእል እዩ፡፡

ሓንቲ ሰበይቲ ቆልዓ ዝሓዘለትን ኣብ ትሕቲ ኣድማ ሓንቲ ቆልዓ ኮፍ ዝበለትን ሓደ ሳንዱቅ ናይ ኣመንቲ ክርስትና ዝጥቀሙሉ ማለት ድማ ኣብ ክሳዶም ዘኣስሩዎ መስቀል ምስ መእሰሪኡ ይራኣይ ኣሎ::

እዚ ገዛ እዙይ ሓደ ሰብኣይን ሓደ ወድን ኣለውን እቲ ሰብኣይ ፃዕዳ ጋቦን ተከዲኑ ስጋ እንዳቆረፀ እንትኮን እቲ ቆልዓ ድማ እንዳመረፀ ስጋ ቁረፁለይ ይብል ኣሎ ይመስል።

እዚ አብ አስክሪን እንምልከቶ ዘለና ካብቶም ህቡባት ዝኮኑ ደረፍቲ ናይ ዓድና ሓደ እዩ::ኤፍረም አማረ ደማ ይበሃል ብጣዕሚ ጡዕማት ደርፍታት አለዎ::

ሱፐርማርኬት ኣቕሑት፡- ኣብ ሱፐርማርኬት ካብ ዝሽየጡ ኣቑሑት ከም ኣብነት ዝተፈላለዩ ናይ ፊኒት ዓይነታት ፣ ኣየር ፍረሸርኝ ናይ ጎማ ፈሳሲ ሳሙናን፡፡

ቆንጆ ትግራይ ብቁንአ ብጣዕሚ ደስ በሃሊት እያ፡፡ ንአብነት ሓንቲ ቀያሕ ሰበይቲ ማእከሉ ቀለበት ቁኖ ኮይኑ ጋመ ተቆኒና ብአርትየ ገይራ ተቆኒና ከመልክዐላ ደስ በሃሊት እያ፡፡

ኣብ ዕፅዋን ክባን ግዜ ህዝቢ ትግራይ ኣብ ፀበባን ኣብ መከራን ኣብ ዝነበረሉን ግዜ ኣባይ ወልዱ ኢህወደግ ኣብ ስልጣን ኣብ ዝነረሉ ግዜ ናይ ትግራይ ፕሬዝዴንት ዝነበረ ብፌደራል ፖሊስ ተኣሲሩ ናብ ኣዲስ ኣበባ እናወሰድዎ ኣብዚ ምስሊ ንዕዘብ።

ቤተ እምነት ካቶሊክ-ካቶሊክ መንበሩ ኣብ ቫቲካን ብዝኾነ ፖፕ ብዝብልዎ ሊቀ ጳጳስ ይምራሕ፡፡ በቢ ሃገሩን ከባቢኡን ዘለዉ ቤተ እምነታት ከዓ በብደረጅኦም ብጳጳሳትን ካርዲናላትን ይምርሑ፡፡

እዚ መውዓሊ ህፃናት ቤት ትምህርቲ እንትከውን ህፃውንቲ ተማሃሮ ትምህርቲ ኣብ ክላስ ኣብ ወንበር ኮፍ ኢሎም እንዳተማሃሩ እንዳፃሓፉን ዘርኢ ምስሊ እዩ

ክልተ ቆልዑ ሽርጥ እቲ ሓደ ኣብ ማእገሮም እቲ ካሊእ ኣብ ርእሶምን ጌሮም ቀይሕ ናይ ላዕሊ ተከዲኑ ተሓቃቂፎም ብድሕሪኦም ዓብይ ተክሊ

እቲ ምስሊ ኣብ ጎኒ ሓደ ጽርግያ ንእሽቶ ዕዳጋ የርኢ። በርበረን ኣራንሺን ኣብ ልዕሊ ቀይሕ ጨርቂ ኣብ መሬት ተዘርጊሑ ይርከብ። እቲ ቦታ ብኣግራብ ዝተሸፈነ ጎደና ዝመስል መንገዲ እግረኛን ከተማን ኣለዎ።

ሓምሊቆስጣ ካብ ተክልታት ሓደ ኮይኑ ንወዲ ሰብ ጠቃሚ ብፀብሒ ንምግብነት ዝውዕል ኮይኑ፣ ንጥዕና ወዲ ሰብ ከም መለስለሲ ማዓንጣ ከምዝጠቅም ድማ ይፍለጥ።

ጫማ ይርአየና ኣሎ፡፡ ጫማ ካብ ዝተፈላለየ ግብኣት ክዳሎ ይኽእል እዩ፡፡ እቲ ይርአየና ዘሎ ጫማ ግን ካብ ቆርበት ዝተዳለወ ጠንካራ ጫማ እዩ፡፡

ኣብ ሃገርና ኾነ ኣብ ክልልና ቡና ኣብዝሓ ማ/ሰብ ዝጥቀመሉ ናይ ካፊን ዝባሃል መነቓቕሒ ንጥረ ነገር ዘለዎ ኾይኑ ኮላጅ ዝሓዘ እዩ፡፡

እዚ ንምልከቶ ዘለና አብ ሃገርና ካብ ዝርከቡ ከተማታት ሓንቲ ኮይና ዝተፈላለዩ ዓይነታት ምንቅስቃሳትን ዝተፈላለዩ መካይንን ናብ ዓወደ ስራሕቶም እናከዱ ዘሪኢ ምስሊ እዩ።

ብደቀቅቲ ዕቂታት ዝተሰርሐ መመላክዒ ኮይኑ ብክልቲኡ ወሰን ድማ ብፃዕዳን ወርቃማን ናይ መስቀል ቅርፂ ዘለዎም ነገራት አለዉ፡፡ እዚ አብ ዝባን ጠረጴዛ ተቀሚጡ አሎ፡፡

መሸላ ካብ ዘርአቲ ሓደ ዝኮነ እንትከውን ንእንጀራን ንስዋን ንካልኦትን ኣጥሕና ንጥቀመሉ። መሸላ ንጥዕናና ንጨጎራና ፎኪስ ስለ ዝኮነ ብጣዕሚ ጠቃሚ ምኳኑ ይፍለጥ።

ኣብዚ ስእሊ ብዙሓት ከብቲ ኣብ ሓደ ግራት ክጓስያ ይረኣያ። እተን ከብቲ ጻዕዳ ሕብሪ ዘለወን ኮይነን ጸሊም ነጠብጣብ ዘለወን እየን። ኣብ ድሕሪት ነዋሕቲ ኣኽራንን ኣግራብን ይረኣዩ። እቲ ከባቢ ገጠርን ሕርሻዊን እዩ።

እዚ አብ ቤተ ክርስትያን እንጥቀመሎም ሃይማኖታዊ ትሕዝቶ ዘለዎም ብፍላይ ተከተልቲ ሃይማኖት ኦርቶዶክስ ዝጥቀመሉ መብዛሕትኡ ግዜ ብግእዝ ዝተፀሐፈ ጥንታዊ ሐድግታት ወይ ቅርሲታት ካብ ዝበሃሉ ሐደ ኮይኑካብ ብራና ወይ ቆርበት ዝተሰርሐ መፅሐፍ እዩ።

ኣብ ሓደ ሰጥ ዝበለ ሜዳ ደረጃኡ ዝሓለወ በዓል ሸሞንተ ደብሪ ህንፃ ዘመናውነቱ ዘምፀኦ ማዕፆኡ ድማ ብመስትዋት ዝተሰርሐ ህንፃን ዘይተመል አ መንገድን ዝመሓላልፍ ህዝቢ እውን ኣሎ ካሊ እ ዓበይቲ ሕንፃታት ኣለዉ::

አብ ኢትየጵያ ካብ ዝርከቡ ጋዜጠኛታት ሓደ ሰይፉ ፉታሁን እዩ ።ስይፈ አብ ኢቢስ ቴሌብዥን ናይ ብዕሉ ዝግጅት ዘቅርብ ንፉዕ ጋዜጠኛ እዩ።

ኣብ ትግራይ ብዙሓት ባህላዊ ኣካዳድና ኣሎ፡፡ ንኣብነት እዚ ኣብ ከባቢ ራያ ዝዝውተር ዓይነት ናይ ደቂ ኣንስትዮ ክዳን ኮይኑ ከምኡ ውን ፀጉረን ውን ልዕል ኢሉ ተደርሚሙ ይቑነን፡፡

ዓዓ ካብቶም አብ ሓምላዋይ ቃላይ ዝርከቡ ዝተፈላለዩ እንስሳት ሓንቲ እያ፡፡ ዓዓ አብ ቃላይ ዝርከቡ ሓሳኩ እናተመገበት ትነብር፡፡ ዓዓ ክሳዳ ብጣልሚ ነዊሕ እዩ፡፡ ዓዓ አብ ቃላይ ብጣዕሚ እያ ትንሳፈፍ፡፡

እዛ ፃሕዳ ናይ ወዲ ተባዕታይ ጫማ ብናይ ሰብ ኢድ ተታሒዙ ዘርኢ ኮይኑ እቲ ድሕሪት ናይቲ ጫማ ፃዕዳ ፅሕጋግ ዘለዎ ብአብዛሓ ፀሊም ሕብሪ ዘለዎ እዩ፡፡

ኣብ ኢትዮጵያ ዝመርሕ ዘሎ መርሕነት ብልፅግና ፖርቲ ኣርማ ዘርኢ ኮይኑ ኣብ ኢትዮጵያ ናይ ዝተፈላለያ ፓርትታት ንኣብነት ከም ናይ ህወሓት ኣርማ ከምዘለው ይፍለጥ።

ካብ ናይ ገዛ መሳሒታት ኮይኖም እዞም መሳሒታት እዚኣቶም ከብ ዝተፈላለዩ ላካን ዝተፈላለዩ ሕብሪ ዘለዎም ክሪታት ምስ እድኒ ሓዊሰን ዝሰፍየኦ ዓይነት ንብረት እዩ።

መጋየፂ፡- ኣብ ትግራይ ደቂ ኣንስትዮ ብብዙሕ መጋየፅን መመላኽዕን ፅባቐአን የርእያ፡፡ እዛ ጓል ኣነስተይቲ ክንፈ ዓሳ ቁኖ ተቆኒና ብናይ ሓዱሽ ዓመት ኣርቴፊሻል ዕንበባ ትመላኻዕ ኣላ፡፡

እዚ ባህሊ ሓደ ብሄሬሰብ ኢትዮጵያ ዘርኢ ኮይኑ ዝተፈላለየ ባህላዊ ክዳን ዝተከደና ደቂ አንስትዮ ብዙሕ ፍንጃላት ደርዲረን ፍርቀን ደው ኢለን ፍርቀን ድማ ኮፍ ኢለን ናይ ቡና ስነስርዓት የካይደ አለዋ፡፡

ኣብ ሓደ ገዛ ጠረቤዛታትን ወናብርን ማዕፆ ኔትሮን ፃዕዳ ቀለም ናይ ገዛ መርየቱ ድማ ሴራሚክን እቲ ወንበር ብጣውዐላን እስቦንጅን ዝተሰርሐ እዩ።

ናይ ዝተፈላለዩ መስተታት መደብር (መሸጢ ድንኳን) ኮይኑ ብርክት ዝበሉ ዝተፈላለየ ስምን ሕብርን ዘለዎም መስተታት በቢ ዓይነቶም ደስ ብዝብል መልክዕ ተደርዲሮም የረአዩ አለወ፡፡

ኣብ ትግራይ ብዙሓት ባህላዊ ሃይማኖታውን ናይ ፅባቐ ኣቑሑት ኣለው፡፡ ካብዚኣቶም እቲ ቀንዲ ወርቂ ኮይኑ እዛ መርዓት ፍሉይ ቁኖ ተቆኒና ካባ ደሪባ ትረአ ኣላ፡፡

ማሕበረሰብ ዝደለዮ ንምርካብ ንግድን ምትዕድዳግን ስራሕቲ ይሰርሕ እዛ ኣዶ እዚ ናብ ዕዳጋ ከይዳ ጀጁ በርበረ ንምሻጥ ዘርሓ ንክትሸይጥ ይፅበያ ኣለዋ።

ንቆርበት ናይ ገፅን ንመመላኽዒ ዝሕግዙን ብዙሓት ተፈጥሮኣዊ ውሁዳት ኣለው፡፡ ካብኣቶም ንምጥቃስ ዝኣክል ማዓር፣ ኩኮምበርን ቆፅሊ ናዕናዕን ኮይኖም ብሓባር ንናይ ገፅ ማድያት የህስስዎን ካብ ምጭምዳድ የድሕኑዎን፡፡

ዘመናዊ ናይ ወድ ሰብ ፈጠረታት ካብ ዝብሃሉ ሓደ ዝኮነ ካብቲ ናይ ቀደም መንገድታት ናይ መልእክቲ መተሓላለፊ ዝተመሓየሸ ናይ መልእክትን ብኢንተርኔት ክነመሓላልፍ ይሕግዘና ።

ኣብ ስእሊ ዘሎ መጽሓፍ ናይ ህጻናት መጽሓፍ እዩ። እቲ መጽሓፍ ኣርእስቲ "ሓይሊ ናይቲ ካባ"፣ ዝብል ጽሑፍ ኣለዎ። እታ መጽሓፍ ክልተ ቆልዑ፡ ሓደ ተባዕታይን ሓንቲ ጓል ኣንስተይቲን ትገልጽ። ክልቲኦም ብባህላዊ ኢትዮጵያዊ ካባ ዝገበሩ እዮም ።

ንህቢ ዝበሃል ብጣዓሚ ተደለየ እንስሳ ኸይኑ ንወደሰብ ካብ ዝተፈላለዩ ተኸሊታት ዓይነት ዕንበባታት ዝበልዕ ኾይኑ ማዓር ዝበሃል ጥዑም ምግቢ ይህበና። ብኣብዛሓ ኣብ ገጠር ከባቢ ናይ በዓሉ ሰፍሪ ተሰርሑዎ ብጥንቃቂ እዳበርበርካ ናብ ዕዳጋ ብብዓል ዋና ምቅራብ።

ኣብ ናይ ማይ ከባቢ ተራ ዝሓዙ ጀሪካናትን ሰባት ተራ ሒዞም እንተድኣርኢና ኣብቲ ከባቢ ናይ ማይ ህፅረት ኣሎ ኢልና ክንግምት ንኽእል ኢና፡፡

እዚ ኣብ እስክሪን እንምልከቶ ዘለና ኣመንቲ ክርስትና ካብ ዕንጸይቲ ዝተሰርሐ መስቀል ዝገብርዎ ኮይኑ ቡዙሓት ኣብ ቸንዳ ተዘሪጊሖም ንሽያጥ ይቀርቡ ኣለዉ።

ዜና ኣውትር፡- ካብ ናይ ውፅኢት ቴክኖሎጂ ን መራኸብን ካብ ዝባሃሉ ዜና ኣውትር እዩ፡፡ ኣብ ኢ/ያ ፋና ሓደ ናይ እዋናውን ወቕታን መግለፂታት ኣካል መመሓላለፊ ዜና ኣውትር እዩ፡፡

ኣውቶቡስ ትርአየና ኣሎ፡፡ እዛ ኣውቶቡስ ብዙሓት ተሳፈርቲ ናይ ምሓዝ ዓቕሚ ዘለዋ ዘመናዊት ዓይነት መኪና እያ፡፡ ዋግአ እውን ከምኡ ክቡር እዩ፡፡

ካብ ብሩር ዝመስል መኣድን ዝተሰርሐ ፍሉይ ኣብ ክሳድ ዝኣቱ መጋየፂ እዩ፡፡ እዚ መጋየፂ ኣብ ከባቢ ትግራይ ብዙሕ ልሙድ ዘይኮነ እዩ፡፡

ኣብ ትግራይ ብዙሓት ናይ ዕቋርን ልቃሕን ትካላት ኣለዉ፡፡ በዚ መዳይ ካብቶም ፍሉጣት ትካላት ሓንቲ ትካል ልቓሕን ዕቋርን ኣደዳይ ተጠቃሲት እያ፡፡

እቲ ስእሊ መውቀጢ ቡን ዘርኢ እዩ። ኣብ ላዕሊ ዝተቀለወ ብፍረ ቡን ዝተመልአ ኣሎ፣ ኣብ ታሕቲ ድማ ካብ ሓጺንን ጸሊምን ዝተሰርሐ መውቀጢ ክፍሊ ኣሎ። እዚ መሳርሒ እዚ ቡን ንምውቃጥ ንምድላው ይሕግዝ።

ኣብዚ ከባቢ ብዙሓት ሰባትን ተሽከርትን ዘለው አንትከኑ ከባቢ ዕዳጋ እዩ ዝተፈላለዩ መፈላጢታት እወን ኣለው ሰላም ባልትና ናይ ስራሕ መፋለጢ ብቀይሕ ተፃሒፉ ኣሎ።

ኣትክልትን ፍራምረን፡- ካብ ዓይነታት ኣትክልትን ፍራምረን ንጥዕና ደቂ ሰባት ኣዝዩ ጠቃሚ እዩ፡፡ ናይ ኣንጀት ጥዕና ይሕልው፣ ናይ ቆርበት መልክዕ ይሕልወልና እዩ፡፡

ከባቢ ኣየር ብምብካል ንደቂ ሰባተ ናብ ዘይተሓሰበ ሕማም ከብፅሕ ዝክእልን ከባብያዊ ገፅታን ዝበላሽው እንትከውን ፌስታላትን ሃይላድን ክምራት ድማ ሓደ እኩብ ናይ ጋሓፍ ፈጢሮም ይርከቡ።

ካብ ደቂ ሰባት ተፈልዮም ኣብ በረኻ ዝነብሩ እንስሳት ዘገዳም ብዙሓት እዮም፡፡ ካብዚኦም ውሽጢ ንጤለ በጊዕ እንዳነጠቐት ብምብላዕ ተሽግር ቡኻርያ ሓንቲ እያ፡፡

ባዴላ ካብ ናይ ገዛ ኣቕሑት ሓደ ኾይኑ ኣብ እዋን ቁርሲ ንህፃናት ብፍጥነት ቅጫ ሰንኪትና ንዕንግለሉ ኣቕሓ እዩ፡፡ እዚ ኣቕሓ እዚ ጥብሲ መጥበሲ እውን የገልግል፡፡